ብጣሻ ዝተወረረ ናይ ታሪካዊ ቦታ ክልል እኒሀ፡፡ ኣብ ኣኽሱም ከምዚ ዝኣምሰሉ ቦታታት ብዙሓት እዮም፡፡ እዞም ቦታታት ዘይለምዑሉ ምኽንያት እንታይ ይኾን?

ኣንቲ ውቅብቲ ገዛ ካብጣውላ ዝተሰረሓ ማዕፆ ተገጢሙላ ይረኣ አሎ ።እቲ መራ ድማ ቀይሕን 'ዕዳን ሕብሪ ዘለዎ ቴራዞ ተነፂፉ ። ንእቲ ናብ ገዛ መእተዊ ዘሎ ኣስካላ ክንደይ እዮም ?

እቲ ጫማ ካብ ጨርቅን ጎማን ዝተሰርሓ ብማይ ዝህፀብ ናይ ደቂ ተባዕትዮ ጫማ እዩ። እዞም ዓይነታት ጫማ ካብ ብቆዳ ካብ ዝተሰርሑ ጫማታት ብዝሓሸ ከም ናይ ስራሕ ጫማታት የገልግሉ።

ኣዝዩ ሰጥ ዝበላ ነዊሕ ፅርግያ ኣሎ ብክልቲኡ ጎኑ ድማ ኣዝዩ ብጣዕሚ ደስ ዝሃልን ንዓይኒ ስሓቢን ነዋሕቲን ሓፀርትን ተክልታት ኣለው ።

ካብ ዓይነታት ተሽከርከርቲ ሓንቲ ዝኮነት ታክሲ መኪና ብጫ ቀለም ዝተቀበአት እንትከውን፣ ንደቂ ሰባት ካብ ቦታ ናብ ቦታ መጓዓዓዝያ እትጠቅም ብጣዕሚ ምችውቲ መኪና እያ።

ናይ ሃገረ ኢትዮጵያ ባንዴራ ኣብ በብግዝይኦም ዝተርኣዩ ባንዴራታት እዮም ። ኣብ ናይ ሎሚ ናይ ሃገርና ባንዴራ ከመይ እያ ትመስል ?

ናይ ዶክሜንት መቀመጢ ዕንቋይ ሕብሪ ዘለዎ ባይንደር ብራማ ሓፂን መትሓዚ ዘለዎ ኮይኑ፤ አብ ፃዕዳ ድሕረ ባይታ ተዓፂፉ ተቀሚጡ ይርከብ፡፡ እዚ ባይንደር እንታይ ንምትሓዝ ይጠቅም?

ኣብቲ ዕዳጋ ዝተፈላለዩ ዓይነታት ኣቅሑ ንምሻጥ ቀሪቦም ኣለዉ፡፡ ካብቶም ንመሸጣ ዝቐረቡ ዓይነት ኣቅሑ ከም መቁላሓፂን፣ ጥስቲ ዘመናዊ እቶን፣ ቆርቆቦ ናይ ኣድጊ መፅዓኒ ወዘተ ምጥቃስ ይከኣል፡፡ ካብዚኦም ዋጋ ቆርቆቦ ክንደይ እዩ?

ቆፃልን ፃዕዳን ሕብሪ ዘለዋ ባቡር በዓል ክልተ ተከፋቲት አብ ፀሊም ሕብሪ ሃዲድ መስመር እናተሽከርከረት ወሰን ወሰኑ ከዓ ብሰራሚክን ቡሉኬትን ዝተነደቀ እዩ፡፡ እዋይ አብ ባቡር ምስፋር ዘሎ ፅቅጥ ብጣዕሚ ሕማቅ እዩ፡፡

ኣብዚ ኣብ ልዕሊ ልዑልን ሓደገኛን መንደቕ ከውሒ፡ ቤተክርስትያን ተቐሚጡ ይርአ። ምስቲ ተፈጥሮኣዊ ከባቢ ዝተሓዋወሰ ዝመስል ጽቡቕን ዝድነቕን መንገዲ ዝተሃንጸ እዩ። እዚ ደማ ድንቂ፡ መሳጥን ዘፍርሕን መስተንክር እምነት ኣብ ስራሕ ኢድ ተፈጥሮ ዘርኢ እዩ።

ኣብዚ ኣብ መደርደሪ ዝተደራረቡ ፓኬት ናይ ላውንድሪ ኦሞታት ኣለዉ። እቲ ላዕለዋይ ክፋል ፡ ሳንላይት ኦሞ ኣሎ፡ ኣብ ታሕቲ ድማ ኦሞ ተጻሒፉ ኣሎ። እዚ ምስሊ ኣብ ሓደ ድኳን ንምርኢት ዝቐረቡ ፓኬት ናይ ላውንድሪ ዲተርጀንት (ሳንላይትን ኦኤምኦን)ን ዘርኢ እዩ።

እታ መጽሓፍ ክልተ ቅዳሓት ዘለዋ ኮይና፡ ታሪኽ ህይወት ጃዋር መሓመድ እያ። ናይታ መጽሓፍ ትርጉሙ:ብኣምሓርኛ ድማ "ኣልጸተተም" ተባሂሉ ተጻሒፉ ኣሎ። ኣብ ገጽ ናይቲ ደራሲ ጃዋር መሓመድ ዝተሳእለ ስእሊ ኣሎ። ንፉዕን ጽልዋ ዘለዎን ኢትዮጵያዊ ፖለቲካዊ ወሃቢ ርእይቶ እዩ።

ናይ ኢትዮጵያ ፖስታ ኣገልግሎት ካብ መላእ ኢትዮጵያ ናብ ኩሎም ክልላት ብፍጥነት ብእምነትን የብፅሕ ። ንስካትኩም ብፖት ሰዲድኩም ትፈልጡ ዶ ?

ካብ ጣውላ ዝተሰርሐ ዓራት ምስ ፍራሹን ክልተ መተርኣሱን ኣሎ ኣብ ጥቅኡ ድማ ሶፋ ኣሎ ክልተ ጫማ በብዓይነቱ እንሄ ፣ ኣብ መንደቅ ዘሎ ቴሰቂሉ እንታይ እንታይ እዩ ?

ፕሮፌሰር ገብረየሱስ ብርሃነ ስፉ ገይሩ ኣእዳው ኣጣሚሩ ደውኢሉ ኣብ ቅድሚት ድማ ላፕቶ ኣላ ። ናይ ኣክሱም ዩኒቨርሲቲ ፕረዚዳን እዩ ። ናይ ኣክሱም ዩኒቨርሲቲ ኮይኑ መዓዝ ተሸይሙ

ኣብዚ ብዙሓት ጽቡቓት ሳሙናታት ኣብ ሓደ ድኳን ተቐሚጦም ኣለዉ፣ ብቐሊሉ ክትረኽቦም ትኽእል ኢኻ። ብፍላይ ድማ ጽቡቕ ሮዛ ሉክስ ሳሙና ብሓባር ተደራሪቡ ኣሎ። ዝተፈላለየ ሕብሪ ዘለዎም ሳሙናታት ብጽፉፍ መስርዕ ደው ኢሎም፡ ንኣረኣእያ ናይቲ በዓል ድኳን ይመልኡ።

እዚ ኣብ ጽርግያ ደው ኢለን ዝርከባ ብሽክለታን ፡ ኩለን ቀይሕ ክድን ናይ ድሕነት ናውትን ተኸዲነን፡ ብቅዲ ባህላዊ ስፖርት ብፍጥነት ክኸዳ ዘርኢ እዩ።

ብጫ ኮምብላስየን ፀሊም ጫማ፤ ጋንቲ ዝገበረ ሰብ ኣብ ጉሓፍ ዝመለአ ኪሻ ይስብስብ ኣሎ ። እቲ ጉሓፍ ዝመለአ ኪሻ ኣብ ሓፁር ተኣኪቡ ኣሎ ።

ብበቕሊ ዝተሰሓበት ወይ ዝተጻዕነት ዓረብያ ዕንጨይቲ፡ ኣብ ጎደና ከተማ ኣብ ማእከል ዘመናዊ መካይን ክትንቀሳቐስ ትረአ። እዚ ትርኢት እዚ መንፈስ ጻዕሪን ጽቡቕ ምትሕውዋስ መዓልታዊ ህይወት ኢትዮጵያን ዓድናን ዘንጸባርቕ እዩ!

ኣብዚ ቀሊል ክፍሊ ዝተዳለወ ምግቢ ዝዳለወሉ ቦታ ዘርኢ እዩ፤ ብጸጋም ድስቲ ሓርጭ ተሸፊኑ፡ ብየማን ድማ ምድጃ ዕንጨይቲን ጣውላን ተዘርጊሑ ኣሎ። ንኣሽቱ ቁራጽ ሽጉርቲ ኣብ መሬት ፋሕ ኢሎም ይርከቡ።

ኣብ ኢትዮፕያ ካብ ዝርከቡ ጎዳእቲ ባህላዊ መጋየፅታት እቲ ሓደ ዉቃጦ እትኸውን ሰባት ኣብ ግንባሮም፣ ክሳዶምን ኢዶምን ይውቀጡ። ኣብዚ ሕዚ እዋን መናእሰይ ኣብ ዝተፈላለዩ ኣካላዎም ይውቀጡ እዮም።

እዛ ኣርማ ክለብ ኩዕሶ እግሪ ወልወሎ ዓድግራት ዩኒቨርሲቲ ወይ ኣዱ ኤፍ ሲ** ክንደይ ግርማዊት እያ! እዚ ኣርማ ነቲ ስፖርት ዘሎ ፍቕሪ ዘርኢ እዩ።** እዛ ክለብ ኣብዚ ዓመተ ስፖርት ክሳብ ክንደይ ዕውትቲ ክትከውን እያ?

መፅሓፍ ቁድስካ ፍለጦ ዝብል ብ ቀሺ ብርሃነ ካሕሳይ ዝትፀሓፈ መፅሓፍ ድሕረባትኡ ድማ ቀይሕ ን ብ ጫን እዩ ። ብ መዓዘ ዓ/ም ተሓቲሙ ?

እዚ ዝተመሓየሸ ትረይለር ፊልም ኣብ ቴሌቪዥን ተራእዩ፡ ኣብ ማእከሉ 'ኣቢ ፊልምታት' ዝብል ጽሑፍ ዘለዎ ብወርቂ ዝተሰርሐ 3D ምልክት፡ ብጸጋምን የማናይን ድማ ቅርጺ ብርሃን ይንቀሳቐስ ነይሩ።

ሓደ ሰብ ዝፈረሰ ህንፃ ፀግዒ ብሓደ ኢዶም ርእሶም ሒዞም ኮፍ ኢሎም እኒዎ፡፡ ናይቲ ዝፈረሰ ገዛ ጣጣ እናሓሰቡ እዮም ዝመስሉ ዘለዉ፡፡

እዚ ዝተፈላሊዩ ሰባት እንትኮኑ አብ ዓብይ ከተማ ኮይኑ ደስ ዝተሰርሐ እንትኸውን ናይ መዝቃ ፀዘተ ኮይኑ እዚ ፀወታ አበይ ይከውን ትብሉ?

አብ ሃገርና ካብ ዝርከቡ መስጊዳታት ሓደ መስጊድ አል ነጋሽ እንትኮን አብ ከተማ ውቅሮ ዝርከብ ጥንታዊ መስጊድ ኮይኑ አብ ትግራይ አብ ዝነበረ ኩናት ድማ ብከቢድ ብረት ተወቂዑ ንዕዘብ ።

ክልተ መንኣሰይ ራያ ባህላዊ ክዳን ራያ ተከዲኖም እቲ ሓደ ኣብ ኢዱ ብረት ወይ ድማ ክላሽን ሕዙ እቲ ካልይ ድማ በትሪ ሒዞም ከፍ ኢሎም ኣለው ። እንታይ ንምግባር ኮፍ ዝበሉ ይመስለኩም ?

ቀመማዊ ዝተጠብሰ ምግቢ ፍርፍር ባኒ ኮይኑ፡ ኣብ ማእኸል ርግኦ ዘለዎ ኣብ ጻዕዳ ሻሓነ ብለጋስነት ዝቐረበ እዩ። እቶም ቀንዲ ቀመማት ብቐይሕ ወይ ተመሳሳሊ ቀመማት ስለዝተቐመሙ፡ ድንሽን ምናልባት እውን ሽሪምፕን ይመስሉ።

ኣብዚ ዘለዉ ሽልማት ወይ ወርቂ ናይ ክሳድ፣ ናይ እዝኒ ናይ ኢድን ናይ ርእሲ ድማ ፅሮራ እንዳተባህሉ ዝፍለጡ ዓይነታት ሽልማት ኮይኖም ናይ መንከ እዮም?

ብጫ ሕብሪ ዘለዋ ጫቂት ኮፍ ኢላ ኣላ እታ ጫቂት ብጣዕሚ ንእሽቶይ እያ ። ካብ ትጭጫሕ ክንደይ መዕልቲ ገይራ እላ ?

ኣብዚ ብዙሓት ሰባት ደው ኢሎም ኣለዉ። ብዙሓት ካብኣቶም ሕብራዊ ጽላል ሒዞም፡ ካብ ጸሓይ ተዓቚቦም ይረኣዩ። እቶም ሕብራዊ ጽላል ንብምሉኡ እቲ ቦታ ብሕብራዊ ሃዋህው ይመልእዎ። እዚ ዓቢ ጽምብል ወይ ስነ-ስርዓት ይመስል።

ኣብቲ ክፍሊ ኣብ ዝተዳለወ መድረኽ ዝተፈላለያ ደቂ ኣንስትዮ ሞዴላት ክዳውንቲ ተኸዲነን ምርኢት ፋሽን ይርአ ኣሎ። እታ ኣብ ማእከል ዘላ ሞዴል ጸሊም ክዳን ተኸዲና ኣላ፡ እተን ካልኦት ድማ ድሕሪት ኮይነን ኣለዋ።

ቀይሕ፣ ብጫን ፃዕዳን ሕብሪ ዘለዎ ቦታ አብ ማከሉ ሓምለዋይ ሕብሪ ማይ አለዎ፡፡ ዘደንቅ ቱሪዝም ናይ ኢትዮጵያ ዝብል ብፀሊም ሕብሪ ተፃሒ አብ ፃዕዳን ቀይሕን ድሕረ ባይታ ይርከብ፡፡ እዚ ቦታ አበየናይ ናይ ኢትዮጵያ ቦታ ይርከብ?

ብዓለባ ዓድን መጋየፅን ዝወቀባ ኣብ ዝተፈላለየ ብርኪ ዕድመ ዝርከባ ደቂ ኣንስትዮ ብክቢ መስርዕ ኣብ ከይዲ ትልሂት ይርአያ ኣለዋ፡፡ ከምዚ ዓይነት ስርዓት ኣብ ምንታይ ኩነታት እዩ ዝርአ?

ንዓይኒ ደስ ዝብል ዋይን ዝበሃል ዓይነት መስተ ይቕዳሕ ኣሎ፡፡ እዚ መስተ ንኽቡራት ኣጋይሽ ብፍሉይ ኣገባብ ዝቐርብ ናይ ክብሪ መስተ እዩ፡፡

ኣብ ሓደ ቤት ጽሕፈት ዝሽክርከር መንበር ዘርኢ እዩ። እቲ መንበር ብጨርቂ ዝተሸፈነ እዩ። እቲ መንበር ኮምፒተር፡ ርእሲ ስልክን ካልእ ንኣሽቱ ነገራትን ሒዙ እዩ ተራእዩ። እዚ ቁመቱን ኩርናዑን ከተመዓራርዮ ዘኽእለካ እንታይ ተወሳኺ ባህርያት ኣለዎ?

ብቑጥቋጦታት ዝተሸፈነ ምድሪ ይርአ ኣሎ፡፡ በዚ ምኽንያት እቲ ከባቢ ደሓን ዝበሃል ወዝ እኔዎ፡፡ እዞም ቁጥቋጦ እንተዘይህልዉ እቲ ከባቢ እንታይ ምመሰለ?

ሰብኣይ ሰበይትን ምስ ደቀም ባህላዊ ክዳን ወይ ድም ዙርያ ተከዲኖም ፃዕዳ ጫማ ገትሮም ። ንስካትኵመ ከ ምስ ስድራቤት ኩም ተከዲንኩም ትፈልጡ ዶ ?

ኣብ ጎደና እንቋቆሖን ኮሚደረን ሽጉርትን ደርሆን ዝሽየጠሉ ቦታ እዩ። ኣብ ጎደና ምሻጥ ብፀሓይን ንፋስን እንዳተወቃዕካ እንትሸጥ ብጣዕሚ ሕማቅ ምኳኑ ትፈልጡ ዶ?

ክልተ ናይ ሙዚቃ መሳርሒ ምስ ሓደ ባህላዊ ወንበር ን ናይ ኤለክትሪክ መቆፃፀሪ ኣብ ዉሽጢ ሓደ ገዛ ኣለዉ ። ዝተዘርገሐ ገመድ እውን ኣሎ

እዚ ጋዜጣ ወይ ሕትመት ክልተ ገጻት ዝሓዘ እዩ። እቶም ገጻት ጽሑፋት፡ ኣርእስታት፡ ስእልታት፡ መወዓውዒታት ብኣምሓርኛን እንግሊዝኛን ዝሓዙ ወይ ዘማልኡ እዮም።

ኣብዚ ከም ትዊክስ፡ ማርስ፡ ስኒከርስን ባውንቲን ዝኣመሰሉ ናይ ቸኮሌት ባር ኣብ መደርደሪ ድኳን ተቐሚጦም ኣለዉ። ኣብ ዝተፈላለዩ ድኳናት ብብዙሕ መስርዕ ተሰሪዖም ይርከቡ። ካብዞም ዓይነት ቸኮሌት ኣየናይ ኢኻ መብዛሕትኡ ግዜ ትበልዕ?

ኣብዚ ባህላዊ ክዳን ዝተኸድኑ ሰለስተ ጽቡቓት ህጻናት ኣብ ማእከል ኮፍ ኢሎም ብሓጎስ ክበርሁ ይረኣዩ። እዚ ኣብ ታሕቲ ዘሎ ቆልዓ ኣብ ባህላዊ ቱርባን ኮፍ ኢሉ ኣሎ። እቶም ኣብ ስእሊ ዘሎ ባህላዊ ክዳን ዝለበሱ ህጻናት ካብ ምንታይ ክልል እዮም?

ዝተፈላለየ ቅርፅን ሕብርን ዘለዎም ናይ ደቂ ኣነስትዮ ናይ እዝኒ መጋየፅታት እኔዉ፡፡ እዞም መጋየፅታት ብዝተፈላለየ ቅርፅን ሕብርን ምምፅኦም ምርጫ ዓደግቲ ዘስፍሕ እዩ፡፡

እዚ ናይ ገጠር ወይ ሃገረሰብ እንትኸውን ብጣዓም አግራብ ዝበዝሖ እንትኸውን አበ መንጉ እቲ አጊረብ ድማ ዝተፈላለዪ ገዛውት ከም ዝነህ ኾይኑ እዛ ቅርፂ ጎቦ አበይ ትከውን?

ሰራዊት ብናይ እግረኛ መንገዲ ብመስርዕ ይጐዓዙ ኣለዉ፡፡ ሓንቲ ሲቪል ንእስቲ ገፃ ናብኦም ገይራ ጐኒ ንጐኖም ትኸይድ ኣላ፡፡ ድሃይ ሰባ ክትሓትት ደልያ ዶ ትኸውን?

ኣብ ትግራይ ዝርከቡ ሰራዊት ትግራይ ካላሽን ሒዞም ወታሃደራዊ ክዳን ተከዲኖም ትግርኛ እንዳሳዕስዑ እንትኮኑ ፣ ተጋዳላይ ምኳን ደስ ዶ ይብለኩም ?

ንክልል ዓፋር ኢትዮጵያ መስተንክር ተፈጥሮኣዊ መልክዓ ምድሪ የቕርብ/ዝገልፅ ፅሑፍ እዩ። እቲ ዘገርም ህዝቢ ዓፋር ኣብ ጸልማት በዓትታት ወይ ኣኻውሕ ክዕንድር ይረአ። ብጨው ወይ ማዕድናት ዝተኸበበ ሰፊሕን ቀጠልያን ማይ መስተንክር ትርኢት እዩ።

ኣብ ሓደ ክላስ ዓራት ናይ ክዳን መቀመጢን ምስ ክልተ ሸልፍን ኣሎ ። ካብ ኦም ወይ ድማ ጣውላ ይስራሕ ። ኣብ ገዛኩም አለኩም ዶ ?

ናይ ሕርሻ መሳርሒ ዝሓዘት ሓንቲ ሰበይትን ቆልዑን እናሰሓቑ ኣብ ናይ ሕርሻ ከባቢ ይርአዩ ኣለዉ፡፡ ናይዞም ሰባት ሰሓቕ ካብ ምንታይ ዝነቐለ ይመስለኩም፡፡

እዚ ቃላይ ኣብ ኣኽሱም ዝርከብ ማይሹም ዝበሃል ሰብ ሰራሕ ቃላይ እዩ፡፡ ጥምቀተ ባህር ኣብዚ እዩ ዝኽበር፡፡ ህዝቢ ኣብቲ ቀላይ ከቢቡ ዘሎ ስለዚ እዩ፡፡ ጥምቀተ ባህር ንምንታይ እዩ ኣብ ከምዚ ዝበለ ቦታ ዝካየድ?

እታ ብዝተፈላለየ ዓይነት መጋየፅታት ማዕሪጋ ፀጉራ ተሰሪሓ ብቀፃል ሕብሪ ዝተሰርሐ ተሸርት ተኸዲና ብቀይሕ ሕብሪ ዘለዎ መስተዪ ብፀጋም ኢዳ ሒዛ ትሰቲ ኣላ፡፡ እቲ ዝስተ እንታይ ይበሃል?

ወይ ጉድ! ዝተፈላለዩ ገዛውቲ ፈሪሶምን ቆርቆሮኦም ተደባርዩን ይርከብ፡፡ እዞም ዝፈራረሱ ገዛውቲ አብ ውሽጦም ዝተፈላለዩ ተንዲኖታትን ሕብራዊ ወረቀታትን ወዲቆም ይርከቡ፡፡ ውሑዳት ሰባት ከዓ እዚ ዝተደበራረዩ ንብረታት እናስተካከሉ ይርከቡ አለው፡፡

መፅሓፍ ናይ ሻድሻይ ክፍሊ ናይ ኢትዮጵያ ባንዴራ ዘለዎ ናይ ስነ ዜጋ ሥነ ምግባር ትምህርት ዝብል መፅሓፍ ኣብ ማእከሉ ዘሎ ስእሊ ናይ እንታይ እዩ ?

እታ መኪና ቀይሕ ካቢንን ብድሕሪት ሰማያዊ ተርፖሊንን ኣለዋ። ሓያሎ ብጫን ሰማያውን ታንክታት ማይ ዝተጻዕነ እዩ። እቲ ሰብኣይ ካብቲ መትሓዚታት ማይ ናብ ካልእ ቦታ ዘሰጋግር ይመስል። እታ መኪና ክንደይ ጀረካናት ማይ ዝሓዘት እያ?

ወርቃማ ብጫ ሕብሪዘለዎም ነዋሕቲ ሸንሸላት ክልተ ክቢ ቅርፂ ዘለዎም ናይ ኢድ ሓፂን ሒዞም አብ ሃሳስ ማስቲካ ሕብሪ ድሕረ ባይታ ይርከቡ፡፡ እዋይ! እዚ ወርቃማ ሸንሸል ክነውሕ ክንዲ ምራን ይኸውን እዩ፡፡

እዞም ኣብ እግሪ ዓብይ ኦም ኮፍ ኢሎም ዘለዉ ሰባት ናይ ሓደ ከባቢ ሽምግልና ዝሽምግሉ እዮም። እዞም ኣብ እግሪ ኦም ከፍ ኢሎ እንሪኦም ዘለና ድማ ፃዕዳ ክዳን ተከዲኖም ኣለዉ።

ኣብ ሓደ ከባቢ ኤክስካቬተር ገዛውቲ ተፍርስ ኣላ፡፡ ኣብ ዙርይኣ ድማ ሰለስተ መኽበርቲ ደንቢ ጠጠው ኢሎም ይርአዩ ኣለዉ፡፡ እዞም ሰባት ኣብኡ ጠጠው ክብሉ ዘድለየሉ ምኽንያት እንታይ እዩ?

እዚ ካብቶም ናይ ሕርሻ ውፅኢት ኮይኑ እዚ ድማ ፃዕዳ ሽጉርቲ ይባሃል። እዚ ኣትክልቲ እዚ ንቡዙሓት ሕማማት ይከላከለልና። እዚ ተክሊ እዚ ንምግብነት ንምጥዓም እውን ንጥቀመሉ።

ናይ ኢትዮጵያ ኣትሌት ዘርፌ ወንድማገኝ ቆፃልናይ ላዕሊ ናይ ታሕቲ ቀይሕ ቁምጣ ጌራ ኣላ እዛ ኣትሌት ኣብ ስና እንታይ ሒዛ ኣላ ?

በዓል ግርማ ኦሮማይ ዝብል መፅሓፍ ኣብ ማእከሉ ኮኮብ ዘለዎ ተቀሚጡ ኣሎ ። ትርጉም ናይዚ መፅሓፍ እንታይ እዩ መዓዘ ተመሪቱ ?

እቲ መዐሸጊ ልስሉስን ሮዛን ከንፈርን ነዊሕ ዝጸንሕ ርስሓትን ከም ዝህብ ይገልጽ። እዚ ናይ ከንፈር ቻኘስቲክ ካብ ካልኦት ፍርያት ከንፈር ብኸመይ ይፍለ? ዝኾነ ጎናዊ ሳዕቤናት ከ ይህሉዎ ዶ?

ሓወልቲ ናይቲ ኢትዮጵያዊ ናይ ዜማ ምሁር ሊቅ ቅዱስ ያሬድ ኣብ ዓንዲ እምኒ ደው ኢሉ ኣብ ከተማ ኣኽሱም ተቐሪፁ ይርአ ኣሎ።

ናይ ኢትዮጵያ ሃይማሄት ጉባኤ ኣርማ ይርአ ኣሎ፡፡ ኣነ እዚ ጉባኤ ካልእ ዓርሱ ዝኸኣለ ሃይማኖት መሲሉ እዩ ዝስምዓኒ፡፡ እዚ ጉባኤ ዘምፅኦ ጭቡጥ ፍረ ነገር ኣሎ ዶ?

ሓደ ኣድጊ ኣብ ጥቓ ማይ ደው ኢሉ ይርአ። እቲ ኣድጊ ማይ ንምሓዝ ዝውዕል ቀይሕን ብጫን ፕላስቲክ ጀሪካን ተሰኪሙ ይርከብ። ክልተ ቆልዑ እቲ ሓደ ብድሕሪ ኣድጊ ደው ኢሉ፡፡ እዚ ቦታ ኣበይ ክርከብ ይከኣል?

እዛ ጋል ኣንስተይቲ ኮይና ዝተፈላላዩ መጋያፅታት ዝገበረት ክትኮን ተላ እዛ ጋል ኣንስተይቲ ሮዛ ዓይነት ብጫማ ዝገበረት ክትከውን ከላ እዛ ጋል ኣንስተይቲ እቲ ኣብ ፀግራ ዝገበሮቶ መጋያፂ በህላዊ ድይስ ዘመናዊ ይመስለኩም?

እዚኣ ኣርማ ናይ ኩዕሶ እግሪ ክለብ ደደቢት እያ ፡ ኣብ ማእኸላ ምስሊ ኩዕሶ ኣላ ፡ እዚ ክለብ ደደቢት ብመዓዝ ዓ/ም ተመስሪቱ ?

ኣብ ትግራይ ካብ ዝርከቡ ሃይማኖት ክርስትያን ዝክተልዎ መፅሓፍ ቅዱስ ብቋንቋ ትግርኛ እንትከውን ትግርኛ ጥራሕ ዝፈልጡ ሰባት ከንብብዎ ብጣዕሚ ከምዝርድኦም ትፈልጡ ዶ?

ብፃዕዳ፣ ቀይሕን ፀሊምን ሕብሪ ዝተስአለት ባምቡላ ቅርፂ አብ ፃዕዳን ቀይሕን ድሕረ ባይታ ትርከብ፡፡ እዛ ባምቡላ ቅርፂ አርማ ረዲት ዝብል ብቀይሕ ዝተፀሓፈ አብ ፃዕዳ ድሕረ ባይታ ዝርከብ አለዋ፡፡ ንህፃውንቲ ሰሓቢት ዝኮነት ገራሚት አርማ እያ፡፡

ሓደ ብሃሳስ ብጫ ሕብሪ ዝተለመፀ ገዛ ብዕንቋይ ሕብሪ ማዕፆን መስኮትን ተገጢሞም አብ ፃዕዳ ድሕረ ባይታ ይርከቡ፡፡ እዚ ዝተዓፀወ ማዕፆ ብተደዋሊ ድዩሰ ብጓጉንሸር ተቆሊፉ?

ሽድሽተ ኣረቂ ኣብ ሸልፍ ተደርዲሩ ኣሎ ። ካብቶም ኣልከላዊ መስተታት ደስታ ኣረቂ ሓደ እዩ ። ደስታ ኣረቂ ሰቲኩም ትፈልጡ ዶ ?

ኣብ ለምለም ቦታ ኣዶታ ብሓባር ተሰብሲበን ኣለዋ እተን ኣዶታን ሕጎስ ዝኮነ ፍሽክታ ድማ አለወን ። ኣብርእሰን ድማ ፀሊም ሻሽ ገይራን ኣለዋ እዘን ኣዲታት ኣብይና ክልልት ኢትዮጵያ ይርከባ ?

ዓይነታት ምጥምዛዝ ጸጉሪ ዘርኢ እዩ። ኣብ ኢትዮጵያ ብተለምዶ "ኣልባሶ ሹሩባ" ወይ "ዓጽሚ ዓሳ" ተባሂሉ'ውን ይፍለጥ። እዚ ዓይነት ቅዲ ጸጉሪ ርእሲ ኣብ ኣየናይ ክልል ኢትዮጵያ እዩ ኣካል ባህላዊ መርዓ ወይ ናይ ምስግጋር ስነ-ስርዓት?

ቆፅሊ ተኽሊ ቡን ኣብ ደረጃ ዕብየት ካብ ዝተፈላለዩ ዓይነታት ተኽሊ ቡን ዘርኢ እንትከውን፣ ቆጽሊ ቡን መብዛሕትኡ ግዜ ንፅህን ፀሊም ቀጠልያ ንውሕ ዝበለ ጫፋት ዘለዎ እዩ።

ደቂ ኣንስትዮ ንመጋየፅን መፀባበቅን ዝጥቀማሉ ካብ ሓፂንን ዑንቂን ብዝተፈላለዩ ቅርፅን ሕብርን ዝተሰረሓ ናይ ኣብ ክሳድ ዝግበር እንትከውን፣ ብጣዕሚ ፅቡቅን ምልኩዑን እዩ።

ኣብዚ ኣርባዕተ ሰባት ኣብ መንበር ኮፍ ኢሎም፡ባህላዊ ጻዕዳ ክዳን ተኸዲኖም ኣለዉ። እቲ ሓደ ካብ እንፀይቲ ዝተሰርሐ በትሪ ሒዙ ብጸጋም ደው ኢሉ ኣሎ። እዚ ንባህልን ናጽነትን ዝውክል እዩ። ባህላዊ ክዳን ዝተኸድኑ ሰባት ብሓባር ኮፍ ኢሎም ማሕበራዊ ክብርታትንታሪኻዊ ኣኽብሮትን የርእዩ።

ኣብ ጎደና ኮፕሉስቶን ኣብ ዳስ እትርከብ ናይ ክዳን ሰፋይት ሳርቶ እንትከውን ፣ ዝተቀደደን ዝሰፈሓን ዝነወሓን ክዳውንቲ ዝልግቡን ዘስተካከለሉን ቦታ እዩ።

ብፍሉይ ዝለምዐ ቆስጣን ዑፉንን ይርአ ኣሎ፡፡ ከምዚ ዝኣምሰለ ልምዓት በብኸባቢኡ እንተዝህሉ ከም ሃገር ካብ ልመና ንወፀሉ ዕድል ዝህሉ ዶ ኣይመስለኩምን?

ኣብዚ ብዙሓት ሰባት ኣብ መኪና ክዝውሩ ይረኣዩ። ገሊኦም መጀመርታ ይወጹ ገሊኦም ድማ ኣብ መሬት ደው ኢሎም ይዕዘቡ። ኣብ መንጎኦም ባህላዊ ኣከዳድና ዝለበሱ ሰባት እውን ኣለዉ።

ኣብ ቤት ዕዮታት ካብ ዝተፈላላዩ ማለት ሓፂን፣ ዕንፀይትን ዝተሰርሑ ንመቀመጢ ፋይላትን ሰነዳትን ዝጥቀምሎም መደርደሪ ሸልፍታት ኣለዉዎም። እቶም ሰነዳት ብደንቢ እንተታሒዞም ሓደሽቲ ሰባት ብቀሊሉ ይረክብዎም።

ኣርባዕተ እግሪ ዘለዎ ካብ ሓፂን ዝተሰረሐ ኮይኑ ኣብ ኮብልስቶን እያ ደው ኢላ ዘላ ክለተ ሰባት ኮይኑም እዮም ዝፃወቱላ እንታይ ትብሃል ሽማ ?

እዚ ብሰብ ስራሕ እንትውን እዚ ጉድጋድ እደተበሃለ ዝፅዋዕ ኮይኑ ብደቀቅት ኣእማን ተነድቁ ዝወፀ እንትከውን እዚ ግድጋድ ማይ ንምንታይ ይጠቅም ትብሉ?

ናይ ቤተክርስትያን ስነ ስርዓት ዝኮነ ሓደ ዝኮነ እዞም መርዑት ካብኦም ጌሮም እቶም ኣዕርክቲ ፃዕዳ ክዳኖም ጌሮም ነፀልኦም ኣወንዚፎም በትሮም ሒዞም ኣለለዉ ናይ ምንታይ ስነ ስርዓት እዩ ?እንታይ ይበሃል ?

እዛ ጉጅለ፡ ባህላዊ ክዳን ኢትዮጵያ ተኸዲና ክንደይ ጽብቕቲ እያ! ኣቃውማን ፍሽኽታን እተን ደቂ ኣንስትዮ፡ እቲ ጽምብል ክሳብ ክንደይ ባህ ዘብል ምዃኑ ዘርኢ እዩ። እዚ ፍሉይ ባህላዊ ፍጻመ ኣበይ ይበዓል?

ናይ ብዝሕን ዕዳጋውነትን ስምዒት ይህብ። ኣብ ዕንጨይቲ ዝተሰርሐ ሳንዱቕ ብብዝሒ ኣቮካዶ ምርኣይ፡ ፍሩታታት ብብዝሒ ከምዘለዉ ዘመልክት እዩ። እቲ ሳንዱቕ ዕንጨይቲ እንታይ ፍረ እዩ መሊኡ፧

እዚ ኣብ ኢትዮጵያ ዝጥቀሙሉ ባህላዊ ስልማት ወርቂ ዘርኢ እዩ። ክቢ ዲዛይን ዘለዎ ኮይኑ ድሙቕ ወርቃዊ ሕብሩ ግጥምን ጽባቐን ባህሊ ኢትዮጵያ ዘንጸባርቕ እዩ። ብሰለስተ ዓበይቲ ክቢ ክፋላት ዝቖመ እዩ። እዚ ወርቃዊ ኣብ ምንታይ ዓይነት ፍጻመ ምትገበረ ትብሉ?

ኣብ ሸልፍ ንዝተደርደሩን ዝተንጠልጠሉን ሸቐጣት ዋጋ ተለጢፉሎም እኒሆ፡፡ እዚ ጥበብ ብቕፅበት ዋጋ ናይ ምልውዋጥ ተርእዮ ኣብዘለዎ ኣብዚ ሕዚ ውፅኢት ዘለዎ ስራሕ ድዩ?

ዒባ ሕብሪ ከናቲራ ዝተከደነ ባንኬር ዝተቀምቀመ ቆልዓ አብ ቤት ምግቢ ዝርከብ ፃዕዳ ኒከል ፋታ ምስ ማንክአ አብ ፀሊም ጣውላ ተቀሪቡ እናበልዐ ይርከብ፡፡ ወይ ጉድ ህፃን ቆልዓ እውን ናይ ቤት ምግቢ ምብላዕ ለሚዱ፡፡

ናሕሱን ዓምዱን ብዝተፈላለዩ ቅርፃ ቅርፂ ዝወቀበ ቤተ ክርስቲያን ይርአ ኣሎ፡፡ ቅዱሳን ስእላት ንፅባቐ ካብ ዘለዎም ረብሓ ወፃኢ ካልእ እንታይ ረብሓ ኣለዎም?

ፋብሪካ ሳሙና ፋኖስ ዲተርጀንት ኣብ ትግራይ ካብ ዝርከቡ ፋብሪካታት እቲ ሓደ እዩ። ንስኹም ኸ እዚ ናይ ሳሙና ፋብሪካ ኣበይ ከባቢ ከም ዝርከብ ትፈልጡ ዶ?

ሓንቲ ሰበይቲ ዝግንፀል መርኣዪ ሒዛ ኣላ። እታ ሰበይቲ ሮዛን ጻዕዳን ስርርዕ ዘለዎ ክዳንን ዕምባባዊ ላዕለዋይ ክፋልን ተኸዲና ኣላ። ኣእዳዋ ብቱርኩዝ ተራእየን ኣለዋ። ብድሕሪኣ ድማ ቴሌቪዥን ትረአ። እዚ ድማ ስምዒት ጽባቐን የመሓላልፍ።

ብጥንታዊ ቅርጺ ኣኻውሕ ወይ በዓቲ ዝሓልፍ መንገዲ የርኢ። ዓበይቲን ረሳሓትን ጽላት እምኒ ተጠቒሞም እዮም። እቲ ቦታ ናይ ጥንታዊነትን ምስጢርን ቅሳነትን ስምዒት ይህብ። ክንደይ ዓበይቲ ኣዕኑድ እምኒ እዮም ዝረኣዩ?

ካብቶም ናይ ትግራይ ኪናት ንምግላፅ ዝደረፉ ደረፍቲ ሓደ እዩ ሽርጥ ጌሩ፣ ክራር ሒዙ ኣሎ። እዚ ደራፊ እዙይ መን ይበሃል ሽሙ ?

ብሓለዋ ባሕሪ ሊብያ ዝተኣስሩ ሰባት ዘርኢ እዩ። እዞም ሰባት ንገማግም ባሕሪ ሊብያ ሰጊሮም ናብ ኤውሮጳ ክኸዱ እንከለዉ ዝተታሕዙ ስደተኛታት ምዃኖም ይንገር። ብዛዕባ እዚ ዝያዳ ዝርዝር ክትፈልጥ ዶ ትደሊ?

ኣብ ኣክሱም ከተማ ካብ ዝርከቡ ናይ ደቂ ኣንስትዮ ቤተ ክርስቲያን እታ ሓንቲ ቤተ ክርስቲያን ቅድስቲ ማርያም እያ። ኣብዚ ቦታ ዘለውን ተክልታት እቲ ቤተ ክርስቲያንን ኣብ እዋን ምሸት ንምፅላይን ንምቅማጥን ፍፁም ነፃነት ኣለዎ።

Nurten ዝበሃል ዓይነት ብሽኩቲ ኣብ ሸልፍ ተደርዲሩ ይርአ ኣሎ፡፡ እዚ ብፍላይ ህፃውቲ ዝፈትዉዎ ዓይነት ብሽኩቲ ኣብ ከባቢኹም ኣብ ዘለዉ ሹቓት ይርከብ ዶ?

እዚ ናይ ንጎሆ ፀሃይ ትወፀሉ አንትትኮን በርህ ዝቦል እንትከውን እዚ ናይ ተፈጥሮ ፀሓይ ኾይኑ እዚ መውፂ ፀሃይ መን ተበሠህሉ የፂዋዕ?

ፃዕዳ መኪና እኔቶ፡፡ እዛ መኪና ናይ ፅዕነት ፖርቶመጋለ ከምኡውን ናይ ሰብ መፅዓኒ ክፍል ዘለዋ እያ፡፡ 3 ናይ ቅድሚት መብራህታን ፍራችኣን ይርአ ኣሎ፡፡

እዛም ኣብ ላዕሊ ምስሊ እንሪኦም ዘለው ሰባት ወፍሪ ዓፂድ እናካየዱ እዮም ። ናይ እቲ እክሊ ዓይነት ዘርኢ ድማ ጣፍ ይባሃል።

ሓደ ወድን ክልተ ኣዋልድ ቆልዑን ብሓጎስ ኢድ ንኢድ ተተሓሒዞም ደው ኢሎም የርኢ። ነዛ ስእሊ ምስ ረኣኻያ እንታይ ዓይነት ፍቕሪ ስድራቤት ወይ ሓጎስ ይስምዓካ?

እዚ ናይ ሓደ እንዳ ዳቦን እንዳ ኬክን እዩ። ኣብ መስኮት “ቡሄ ባከሪን ፓስተርን” ዝብል ጽሑፍ ኣሎ። ኣብ ውሽጢ ጽቡቕ ብርሃን ዘለዎ ቦታ ኮይኑ ብዙሓት ፍርያት ዳቦን ኬክን ኣብ መደርደሪታት ተቐሚጦም ኣለዉ።

ቀጠልያ ቆጽሊ ዘለዎ ተኽሊ ተገሊጹ ኣሎ። ገለ ካብቲ ቆጽሊ ብጫን ዝተጠምጠመን እዩ። እዚ ተኽሊ እንታይ ዓይነት ሕማም ተተለኺፉ ዘድሕን ይመስለኩም?

ምርኢት ሙዚቃ ምስ ሓደ ደራፋይን ሙዚቀኛታትን ምርኢት ዘርኢ እዩ። ሓደ ሰብ ኣብ ማይክሮፎን ኣትዩ ይደርፍ፡ ካልኦት ኣባላት ባንድ ድማ ብድሕሪኡ ከበሮን ኪቦርድን ክጻወቱ ከለዉ። ነዚ ብኸመይ ብሕጽር ዝበለ ምገለጽካዮ፧

ሰባት ጸወታ ቢልያርዶ/ፑል ይጻወቱ ኣለዉ። እቲ ብጸጋም ዘሎ ሰብ በብተራ ንኹዕሶ ምልክት በትሪ ተጠቒሙ ክሃርም ይፍትን ኣሎ። እቶም ካልኦት ሰባት ኮፍ ኢሎም ወይ ደው ኢሎም፡ ነቲ ጸወታ ይዕዘቡ ኣለዉ። ግንባ እዚ ዝፃወቱ ስራሕ ድዮም ዝስራሕ ሲኢኖም?

መቐነታትን ከበሮታትን ንመሸጣ ተንጠልጢሎም ይርአዩ ኣለዉ፡፡ ኣብ ቅነ ኣሸንዳ እዞም ሸቐጣት ዓብዪ ጠለብ ዘለዎም እዮ፡፡ ኦብቲ ቅነ ስለምንታይ እዮም ተጠለብቲ ዝኾኑ?

እንዳ ሻሂ ዘርኢ ኾይኑ ኣብ ቤት መግብታትን እንዳ ሻሂን ብዘይካ ቡንን ሻሂን ካልእ እንታይ ዓይነት ምግቢ ወይ መስተታት ልሙድ እዩ ትብሉ?

ኣብ ትግራይ ካብ ዝርከቡ ባህላዊ መስተ ሓደ ዝኮነ ስዋ ካብ እክልን ጌሾን ብቁልን ዝስራሕ ኮይኑ፣ ደቂ ሰባት ፅራይ ስዋ ብጣዕሚ ዝፈትውዎ ዓይነት መስተ እዩ።

እዚ ጸሊም ጸጉሪ ኣብ ማእከል ብጽፉፍ ተሸኺሉ ኣሎ። እቲ ጸጉሪ ብንእሽቶ ቁርጽራጽ ተሸኺሉ ብጽፉፍ ንታሕቲ ይወድቕ። ኣብ ልዕሊኡ ዓቢ ምጥምዛዝ ኣብ ጎድኑ ድማ ንእሽቶ ምጥምዛዝ ዘለዎ ኮይኑኣብ መወዳእታ ንእሽቶ ጫፍ ኣለዎ። እቲ ጸጉሪ ብቐሊሉ ዝተሸፈነን ብተፈጥሮኡ ጸቢብን እዩ።

ፈልሲ ንምትካል ዝተዳለወ ሕሩስ መሬት ይርአ ኣሎ፡፡ እቶም ፈልሲ ኣብ ባኮ ኣለዉ፡፡ እዚ ናይ መስኖ ስራሕ ኣብ ከባቢኹም ይፍለጥ ዶ?

እዚ ዝተቖርጸ ቀይሕ ሮማን ኣብ ዙርያኡ ብዙሓት ቀያሕቲ ዘርኢ ፋሕ ኢሎም የርኢ። እቲ ፍረ ድሙቕ ቀይሕ ሕብሪ ዘለዎ ኮይኑ ኣዝዩ ጥዕና ዘለዎ መግቢ ተባሂሉ ይቑጸር። እዚ ኣብ ስእሊ ዝርአ ዘሎ ፍረ እንታይ እዩም?

እዚ ብጣዕሚ ዝትመላከዐን ብፅሬቱ ዝማርክን ዝስሕብ ካፌ ኣብ ኣፍ ደጊኡ ክልተ ሰባት ጥራሕ ኣለዉዎ፡፡ ምሰቲ ዘለዎ ሰሓባይነትን ፅሩዩን ምኳኑስ ኣብ ወሽጡ ክንደይ ዓማዊል ኣለዉዎ?

እዚ ዘመናዊ ስሪት ናይ ሳምሰንግ ስልኪ ዝመስል ዘርኢ እዩ። ኣብ ቅድሚት ዓቢ ስክሪን ዘለዎ ኮይኑ፡ ብድሕሪት ድማ ብዙሓት ካሜራታት ዘለዎ እዩ። ሽዑ፡ እቲ ኤስ-ፐን ዝመስል ኣብ ጎድኑ ደው ኢሉ ኣሎ።

እዚ ኣብ ሓደ ሕቡእ ቤት ጽሕፈት ዝካየድ ዕላል ዘርኢ እዩ። ኣብ ማእከል ክልተ ኣባላት እታ ጉጅለ ኣብ ሓደ ዓቢ ጠረጴዛ ኮፍ ኢሎም፡ ናብ ማእከላይ ተዛራባይ ገጾም ይጥምቱ። ብጎኒ ካልኦት ሰባት ኮፍ ኢሎም ይሰምዑን ይዕዘቡን ኣለዉ።

ብዙሓት ሰባት ኣብ ወንበር ኮፍ ኢሊም ሓንቲ ጋል ኣብ ቅድሚኦም ኣብ ቀይሕ ምንፃፍ ዝተነፀፈ እናከደት ኣላ ። እዛ ጋል እንታይ ትገብር ኣላ?

ባህላዊ ክዳን ተከዲና ቡና እንዳቀደሓት ኣብ ጥቃኣ ቁርሲ ቡናን ዕጣንን ኣብ ትሕቲ ሬኬቦት ምንፃፍ ኣንፂፋ ኣላ። ቡና ብደንቢ ኣማሊኢካ እንትቅርቦ ብጣዕሚ ደስ ዝብል ምኳኑ ትፈልጡ ዶ?

ኣብዚ ብጻህያይን ሳዕርን ኣብ ዝተሸፈነ ክፉት ቦታ፡ ዓቢ ብረት ዝሰርሕ ቆርቆሮ ጣብያ ደው ኢሉ ይርአ። ኣብ ታሕቲ ድማ ስነ-ጥንታዊ ቦታ ዝመስል ዝተዃዕተ ቦታ ይርአ። እቲ ከባቢ ብለምለም ቀጠልያ ሳዕርን ኣግራብን ዝተመልአ እዩ።

ሰብ ብበዝሒ ተር ኢሉ ኣብ ፅርግያ መስርዕ ሒዞም ባንዴራ ትግራይ ሒዞም ይከዱ ኣለዉ ። ኣብቲ ፅርግያ ፃዕዳ ቀለም ዘለዎ ባሎ ኣሎ።

ሞዴልስትን ጋዜጠኛን ዝኮነት ናይ ሓበሻ ቀሚስ ገይራ ናይ ላዕላ ካባ ጌራ ኣላ ኣብ ቀይሕ ምንፃፍ እናከደት ፋሽን ሾው ተርኢ ኣላ። እዛ ጋል መን ትበሃል?

ባህላዊ ክዳን ኢትዮጵያ ዝተኸድኑ ጉጅለ ሰባት ይረኣያ። ባህላዊ ከበሮ ሒዞምን እናሃወቕዓን፡ እናደረፋን ወይ እናሳዕሳዓን። ኩሎም ጻዕዳ ጡጥ ክዳን ተኸዲኖም ብቀጠልያ ሳዕሪ ጌጽ ኣብ ማዓንጠአን ገይረን፤ እዚ ብቐንዱ ኣብ ኣየናይ ክልል ኢትዮጵያ ዝኽበር በዓል ኣሸንዳ እዩ?

ጽቡቕ ዝማዕበለ ግራት ቆሎ ወይ ተመሳሳሊ ነዊሕ ሳዕሪ ንመእተዊ ድሉው እዩ። እቶም ተኽልታት (ምናልባት ቆሎ፡ ቃንጫ ሽኮር ወይ ሳዕሪ ወይኒ) ኣዝዮም ነዋሕትን ጽዑቕን እዮም።

ኣብዚ ስእሊ ጉጅለ ሰባት ብሓባር ደው ኢሎም፡ ንኽጎዩ ድሉዋት ኮይኖም ኣለዉ። ኩሎም ቀጠልያን ብጫን ማልያታት ተኸዲኖም፡ ገጾም ድማ ብፍናንን ሓጎስን ዝተመልአ እዩ።

እዚ ኣብ መሬት እትነብር ዑፍ በረኻ፡ ጸላም ምስ ጻዕዳ ነጠብጣብ። ርእሱ ሰማያውን ቀይሕን ይረአ ኣሎ። ብጻዕዳ ነጠብጣብ ዝተሸፈነት ጸላም ዑፍ ቀስ ኢላ ኣብ መሬት ትኸይድ ትረአ ኣላ።

እዚ ዝተፈላለዩ ናይ ቢሮ ኣቁሑት እንትከውን ፀለምቲ ሕብሪ ወንበር ኮይኑ ከፍ መበል ሕብሩ ድማ ፀሊም ሕብሪ እንትከውን ጣውላ ድማ መፅሕፊ ኮይኑ ሓመድ ዝመስል ሕብሪ እንትኮን እዚ ቢሮ ኣበይ ይከውን ትብሉ?

ዝተፈላለዩ መጋየፂን መፀባበቅን ናይ ደቂ ኣንስትዮ ናይ እዝኒ ካብ ዕንቁን ካልእን ዝተሰረሓ እንትከውን፣ መጋየፂ ዝገበረት ጓል ኣንስተቲ ብጣዕሚ ደስ ከምትብለካ ትፈልጡ ዶ?

እዘን ኣዶታት እዚአን ንደቀን ብማሕዘል ገይረን ሓዚለን ኣለዋ ። እታ ሓንቲ ህፃን ተላፅያ እታ ሓንቲ ህፃን ድማ ጋመ ሸለላ ተላፅያ ። እቲ ማሕዘል ካብ ምንታይ ይስራሕ ?

ሓደ ሰብ ኣብ መንደቕ ቀለም ወይ ካልእ ንብረት ንምልካይ ቀለም ሮለር ተጠቒሙ ይርአ። ኣተገባብራ ናይቲ ንብረት ድማ ፍሉይ ቅርጺ ከም ዘለዎ ይረአ። በዚ ቅርጺ ንመንደቕ ንምቕባእ ወይ ንምልባስ እንታይ ዓይነት ሮለር እዩ ዝበለጸ?

እዚ ቦታ ብ ናይ ቐደም ማእኸል ከተማ እዩ ዝመስል ኣብኡ መኻኺን እንሄዋ ፡ ሰባት እውን ኣለዉ ኣብ ማእኸል ዝተሰርሓ ናይ ዝኽሪ ነገር እንሄ ፡ ናይ ምንታይ ዠኽሪ ይከውን ?

ሓደ ሓረስታይ ኣብ ግራቱ ድኹዒ ክዝርግሕ ዘርኢ እዩ። ኣብ ከም በዓል ኢትዮጵያ ዝኣመሰላ ሃገራት ብሰንኪ ምውዳቕ ልሙዕነት ሓመድ ኬሚካላዊ ድኹዒ ምጥቃም ልሙድ እዩ። እቲ ሓረስታይ ድኹዒ ድሮ ብኢዱ ክዝርግሖ እንከሎ ንምንታይ እዩ ?

ሃይማኖታዊያን ኣቦታት ልባስ ለቢሶም ታወት ተሸኪሞም ፅላል ናይ ቤተክርስትያ ኣፅሊሎም ኣለው ። ንስካትኩም ከ ናይ ምንታይ ሃይማኖት ተከተልቲ ኢኩም ?

ብክልቲኢ ወሰን ብጫ ፣ቀይሕ ኣብ ማእከል ኣብ ውሽጢ ቀይሕ ናይ ኮኮብ ስእሊ ዘለዎ እንትኸውን እቲ ኣብ ማእኸል ዘሎ ናይ ኮኮብ ስእሊ እንታይ ትርጉም ኣለዎ?

ኣብ ጎደናታት ዝሸይጥ ኣሕምልቲ። ሓደ ሰብኣይ ኣብ ጽርግያ ኮፍ ኢሉ ፍርያት ይሸይጥ። ብቐንዱ ቀጠልያ በርበረን ዝተፈላለየ ዓቐን ዘለዎም ለሚንን ኣብ ቀይሕ ጨርቂ ተቐሪጾም ኣለዉ። ኣብ ድሕሪት ካልኦት ጸለምቲ ኣሕምልትን ቦርሳታት ዕዳጋን ኣለዉ።

እዚ ሰማያዊ ታክሲ ላዳ እዩ ኣብ ኢትዮጵያ ብፍላይ ከኣ ኣብ ኣዲስ ኣበባ ልሙድ ዓይነት ታክሲ እዩ። ኣብ ኢትዮጵያ ንቡር ታክሲታት ባህላዊ ሕብሪ ዘለዎ ሰማያዊ ሕብሪ ዘለዎ መብዛሕትኡ ግዜ ከም ኮንትራት ታክሲ ይጥቀሙሉ።

ፓምበርስ ዳይበር ዝብል ናይ ህፃውንቲ ዳይበር እዩ ። እዚ ድያበር ግን ንህፃውነቲ ጉድኣት ኣለዎ ድዩ እስኪ ብሓበር ኮይንኩም ተመያየጡ ?

ኣብ ደረቕ ቆላ ከብቲ ዜቡ ዝጓሲ ጓሳ። ውጽኢት ምድላይ ከም ዘመልክቶ፡ ዜቡ ኣብ ኢትዮጵያ ዓብላሊ ዓሌት ከብቲ ኮይኑ፡ ንሓይሊ ረቂቕ፡ ንፍርያት ጸባ፡ ከምኡ’ውን ከም ምንጪ እቶት ዝውዕል እዩ። እተን ከብቲ እንታይ ዕላማ እየን ዘገልግላ?

ሰሓባይ ዝተፈላለየን ቅርፂ ኣሰራርሓ ዝወነነ ብዝተፈላለየ ሰእለ ኣድህኖ ዘጌፀ ብቀየሕቲ መጋረጃታት ዝወቀበ ጥንታዊ ኣሰራርሓ ዘለዎ ማራኽን ውቁብን ቤተ መቅደስ እተው ይብል ኣሎ፡፡

ንላዕለዋይ ትምህርቲ ዝኸውን ናይ ፊዚክስን ኬሚስትሪን መጻሕፍቲ እዮም። ኣብቲ ካልእ ኵምራ ድማ "ፊዚክስ" ዝብል ኣርእስቲ ዘለዎም መጻሕፍቲ ኣለዉ። እቲ ሓፈሻዊ ስእሊ መጽሓፍቲ ዝድምርሉ ወይ ዝሽየጠሉ ቦታ ዘርኢ እዩ። ኣብ ምንታይ ደረጃ ትምህርቲ እዮም ተሓሲቦም?

ኣብቲ ከውልስቶን ዝተነፃፈ ፅርግያ ክልተ ደቂ ኣነስትዮ ካብ ጫማ እግረን ክሳብ ክሳድ እግራ እታ ሓንቲ ካብ ጫማ እግራ ክሳብ ብርካ እታ ሓንቲ ኣሕምልቲ ገደና ሰጢሐን ኣለዋ? እተም ኣሕምልቲ እንታይ እንታይ እዮም?

ኣግራብን ተፈጥሮኣዊ ከባቢኦምን ዘርኢ እዩ። ካብቲ ምስሊ ጥራይ ትኽክለኛ ዓይነት ገረብ ንምፍላጥ ኣጸጋሚ እዩ። እዚ ዓይነት ገረብ ኣብ ከባቢኹም ልሙድ ድዩ? ሰባት ንምንታይ ዕላማ ይጥቀሙሉ?

እዚ ኣብ ጎደና ሓደ እንዳ ቡን ብለይቲ ብብርሃን ይርአ። ኣብ ልዕሊኡ“ኤላዝ ቡን”ዝብል ጽሑፍ ዘለዎ ኮይኑ፡ ውሽጣዊ ኣቃውማኡ ድማ ብመብራህትን ስልማትን ዝተሰለመ እዩ። ኣብቲ ጽርግያ መካይን ክጓዓዛ ይረኣያ፡ኣብ ቅድሚ እቲ እንዳ ቡን ድማ መብራህቲ ብሰማያዊ መልክዕ ይበርህ።

ቤት ትምህርቲ ናይ ተማሃሮ መምሃሪ ምስትምሃር ዝካየደሉ እንትከውን፣ ተማሃሮ ብዝግባእ መሰረት ሒዞም እንተተማሂሮም ንሃገሮምን ህዝቦምን ጠቀምቲ ዜጋ ክኮኑ ይክእሉ እዩም።

ናይ ኣክሱም ዩኒቨርሲቲ መመረቂ መፅሄት ኮይኑ ናይ ሰብ ምስሊ ጋቦን ጌሩ ኢዱ ንላዕሊ ጌሩ ኣርማ ናይ ዩኒቨርሲቲ ዘለዋ ኣብ ማእከላ ኣላ። እዚ ሕትም ናይ ክንደይ ዓመት እዩ ?

ዝተፈላለየ ማልያ ዝተኸደኑ ብሽክሌተኛታት ይርአዩ ኣለዉ፡፡ ናይ ብሽክሌታ ስፖርቲ ኣዝዩ ጥንኩር ልምምድ ዝሓትት እዩ፡፡ ስለ ምንታይ እዩ ጠንካራ ልምምድ ዘድልዮ?

ልክዕ ከም ናይ ገዛ እመቤታት ወርቂ ኩትቻን ነፀላን ዝገበረት ኣባል ፖሊስ ሰራዊት ትርአ ኣላ፡፡ እዛ ፖሊስ ዝኾነ ሽልማት ዝመስል ነገር ኣብ ክሳዳ ኣንጠልጢላ ኣላ፡፡ እንታይ ዓይነት ሽልማት ተሸሊማ ትኸውን?

ኣብዚ ቀይሕን ጸሊምን ግራጭ ዝተኸድነ ሰብኣይ ኣብ ውሽጢ ንእሽቶ መኪናጥርሙዝ ማይ ሒዙ ይርአ። ብድሕሪኡ እታ መኪና ብሰማያዊ ጨርቂ ተሸፊና ብብዙሓት ጀሪካናት ተመሊኣ ትረአ። እዚ ወዲ ኣብ መኪንኡ ዘሎ ጀሪካናት እንታይ ዝገብር ዘሎ ይመስል?

እዚ ሰለስተ ክፍሊ ዘለዎ ገዛ እዩ ዘርኢ። እቲ ገዛ ብቐይሕን ጻዕዳን ቀለም ዝተለኽየ ኮይኑ፡ ብኹሉ ሸነኹ ነዊሕ መስኮት ኣለዎ። ኣብ ማእኸል፡ኣብ ላዕሊ፡ ኣብ “ኒው ላይፍ ኮለጅ” ተጻሒፉ ኣሎ። ኣብ ዙርያ እቲ ገዛ ቀጠልያ ኣግራብን ኣትክልትን ይራኣዩ።

እዚ ኣብ ደበና ዝመልኦ መዓልቲ ዝተዳለወ ስነ-ስርዓት ቡን ዝካየደሉ ቦታ ዘርኢ እዩ። መጀመርታ ጽብቕቲ መቃጸሊ ዕጣን ኣሎ፣ ድሕሪኡ ፍረ ቡን ኣብ ጎድኑ ኣብ ዝርከብ መቀመጢ። ብድሕሪት ድማ ናይ ገዛ ኣቑሑት ኮይኖም፡ ናይ ደገ መንሳፈፊ ይመስል።

ኣብዚ ዝተፈላለዩ መፅሓፍቲ ኣለዉ። ኣብዚ ድማ ቡዙሓት ፀሓፍቲ ዝተሳተፍሉ እዩ። እዚ መፅሓፈ እዚ ድማ ንሕና ክነንብቦ ከለና ቡዙሕ ፍልጠት ክንረክብ ንክእል ኢና።

እዚ ቦታ ሓኪም ቤት እዩ ኣብኡ ሓደ ወላዲ ደቒሶም ይሕክሙ ኣሎዉ ኣብቲ ውሽጢ ዝተፈላለየ መሳርሕታት እንሄ ፡ እቲ ሓኪም ሒዝዎ ዘሎ መሳርሒ እንታይ መርኣይ ይመስለኩም ?

የፀሐይ ብርሃን የሚያንፀባርቅበት ክፍት የመዋኛ ገንዳ ያሳያል። በገንዳው ዙሪያ ንጣፍ የተነጠፈበት ሰፊ የሕንፃ ግቢ ሲኖር፣ ገንዳውን የሚከለክል ነጭ አጥር ይታያል። ይህ የመዋኛ ገንዳ የሚገኝበት ትክክለኛ ቦታ ወይም ተቋም ስም ማን ነው?

ኣብ ትግራኛ ባህላዊ ውሩይ ተፃዋታይ ኣሎ፡፡ እዚ ሰብኣይ ኩሉ ጊዜ ጐተና እዩ፡፡ እዚ ሙሉእ ዝነብሩ ዓብዪ ሰብ ሽሙ መን ይበሃል?

ቆፃልን ብጫ ሕብሪ ዘለዎ ከናቲራ ተከዲኖም ብ ፍሽክታ እስፖርቲ ይሰርሑ ኣለዉ ። ትርጉም ናይቲ ከናቲራ እንታይ ይከውን ብተወሳኪ እንታይ እዮም ዘፋልጡ ዘለዉ ?

ካብ ተክሊ ሓደ ዝኮነ ጉዕ /ቃርያ/ ደቂ ሰባት ንበርበረን ፀብሕን ሳላጣን ካልኦት ምግብታት ዝጥቀሙሉ ሽውሃት ዝከፍት ዓይነት ተክሊ እዩ ።

መብዛሕቲኡ ኣፍ መሸፈኒ ማስክ ዝገበሩ እክብ ኢሎም ኮፍ ዝበሉ ሰባት ኣለው፡፡ እቶም ሰባት ኣብ ዝተፈላለየ ክሊ ዕድመ ዘለውን ካብ ኩሉ ፆታ ዘለዎም እንትኾኑ ርሕቅ ኢላ ድማ መኪና ትርከብ፡፡

ፅብቕቲ ንኡሽተይ መኪና ትርአ ኣላ፡፡ እዛ መኪና ኣርባዕተ ተሳፈርቲ ክትሕዝ ትኽእል እያ፡፡ ከምዚኣ ዝኣምሰለት መኪና ንምንታይ ግልጋሎት ክትውዕል ትኽእል ይመስለኩም?

እዚ ኣብ መደርደሪ ድኳን ዝርከቡ ኣቑሑት ገዛን ፍርያት መግብን ዘርኢ እዩ። ኣብ ላዕሊ ናይ ህጻናት ዳያፐር ክኸውን ከሎ፡ ኣብ ታሕቲ ድማ ጸባን ቢስኩትን ኣሎ።

በኲር ዝበሃል መፅሄት ዝተፈላለዩ ዛዕባታት ሒዙ ወፂኡ እኒሆ፡፡ ጋዜጣታት ከም ልምዲ ድዮም ዝሕተሙ ዘለዉስ ወይ ትርጉም ዘለዎም በዝሒ መንበብቲ ኣለዎም እዮም?

ቆፃል ፣ቢጫ፣ ቀይሕ ሕብሪ ዘለዎ ኣብ ማእከል ድማ ኣንበሳ ኣብ ርእሱ ኣክሊል ደፊኡ ኣብኢዱ ድማ በትሪ መስቀል ሒዙ ኣሎ። እዚ ባንዴራ ናይ መ ን እዩ ?

ሰባት ካብ ዝጥቀምሎም ባህላዊ ንምግብነት መብሰልታት እዮም። እዞም ባህላዊ መሳርሕታት ክሳብ ሕዚ ኣብ ቤትና እንጥቀመሎም እንትኸውን ስራሕቲ ንምልጣፍን ይኹን ናይ ስራሕ ነፃነት የብሎምን።

እዚ ስሑው ኢሉ ዝተዘርአን ሰገን ዝጀመረን ዖልዎ ብድሕሪቱ ድማ ዓብይ ህንፃ ዘሎ ኮይኑ ዒልዎ ብመስመር አስሕው አቢልካ እንትዝራእ ብዙሕ ምህርቲ ከም ዝህብ ትፈልጡ ዶ?

እዚ ገጽ መጽሓፍ ምሳሌ ትግርኛ እዩ። ኣርእስቲ "ምስላታት" ዝብል ኮይኑ፡ ኣብ ታሕቲ ድማ "ምስላታት ትግርኛ" ዝብል ጽሑፍ ኣሎ። ባህላዊ ክዳን ዝተኸድኑ ሰባት ኣብ ዙርያ ሓደ ኣረጊት ሰብኣይ ተኣኪቦም የርኢ፣ ኣረጊት ሰብኣይ መንገፍ ወይ ፋን ሒዙ ኣሎ።

ኣብዚ ፅርጊያ ብዙሓት ተሸከርከርቲ እኔዋ፡፡ ሰባት እውን በቲ ፅርጊያ ይኸዱ ኣሎዉ፡፡ ኣብዚ ከባቢ ዘሎ ናይ ትራፊክ ምንቅስቓስ ሓደጋ ክስዕብ ዶ ይኽእል?

እዚ ኣብ ልዕሊ ሓመኹስታይ ሕብሪ ዘለዎ ጣውላ ወይ መቐመጢ ዘርጋሕ ኣቕሓ ሓደ ፀሊምን ኢድ መትሓዚን በሊሕን ካራ ዝተቐመጠ ንሪኦ ኣለና።

እቲ መሶብ ባህላዊ ምልክት ኢትዮጵያን ኤርትራን ኮይኑ፡ ብባህሊ ንባኒን ሽሮን ንምቕራብ ወይ ከም መጋየጺ ኣቕሓ ዝውዕል እዩ። እዞም ውቁባት ባህላዊ መሶብ መበቆሎም ካብ ኣየናይ ዞባ ኢትዮጵያ እዩ?

ኣዝዩ ግርማዊን ሓያልን ኣፍሪቃዊ ንስሪ እዩ! እታ ዑፍ ጸሊም ቡናዊ ላሕሚ ዘለዋ ኮይና፡ ርእሱ ግን ላሕሚ ዘይብሉን ሮዛ ወይ ቀይሕ ቆርበት ዘለዎን እዩ። ዓ ንቆርበትን ስጋን ዓበይቲ ዝሞቱ እንስሳታት ንምቕዳድ ይጥቀመሉ።

አቲ ዝገርም እዩ! ሓንቲ ማውዝ ትመስል ፀሊም ሕብሪ ዘለዋ መቀመጢት ናይ መስምዒ ኮይና፤ ተከፊታ እቶም ክልተ ፀሊም ሕብሪ ዘለዎም ናይ መስምዒ ድምፂ አብ ቀይሕን ብጫን ሕብራዊ ድሕረ ባይታ ይርከቡ፡፡

ቀይሕ ሕብሪ ዘለዋ በዓል ክልተ ተከፋቲት አርማድዮ ብርክት ዝበሉ ፎልዶራት መሊአ አብ ልዕሊአ እውን ፋይል አቃፊ በዓል ገመድ ይርከብ፡፡ በቲ ጎኒ አርማድዮ ከዓ ፕሮሰሰር ናይ ኮምፒተርን ዝተደርደሩ ወረቃቅቲን ይርከቡዎም፡፡ እዚ ቢሮ ካይዘን አቀማምጣ አማሊኡ ዶ?

ኣቑሑት ኣብ ቋንቐራ ፍሬም ተሰቒሎም ይረአ፣ ሓደ ክፋል ናይ ሓደ ፍኹስ ዝበለ ግራጭ ክዳን ዝለበሰ ሰብን ኣብ ድሕሪት ድማ መንደቕን ኣሎ። እዚ ዓይነት ኣቕሓ ኣበየነይቲ ክልል ይዝውተር?

ሓንቲ ኮፍ መበሊት ቡሉኬት ዘለዎ ቦታ ዝተፈላለዩ ተክሊታት አብ ፃዕዳ ሕብሪ መዳበርያ ዝተነፀፈ ተቀሚጦም ይርከቡ፡፡ ንአብነት ከም ፃዕዳ ሽጉርቲ፣ ጎመንን ሰሰገን ዝመሳሰሉ ተክሊታትን ሓደ ባዶ ሃይላንድን ቀይሕ ሻርቢን እውን አብፀሊም ሓመድ ዘለዎ ቦታ ይርከቡ፡፡

ሶፍት ኣብ ጠረጴዛ ተቐሚጡ ንሪኢ ኣለና፡፡ ሶፍት ናይ ንፅህና መሓለዊ እዩ፡፡ ሶፍቲ ኢድና ንምፅራግ፣ ኣፍና ንምፅራግ ንጥቀመሉ፡፡ ካልእ ኸ ንምንታይ ንጥቀመሉ?

ኣራንሺ ዝሕብሩ ቱፐርዌር ጀርካን ዘርኢ እዩ። እቲ ዕትሮ መኽደኒ ኣለዎ፣ እዚ ፕላስቲክ ዕትሮ ሓድሽ እኳ እንተመሰለ፣ እቲ ሃዋህው ግን ናይ ገዛ ምቾት እዩ። ነዚ ምስ ረኣኻዮ እንታይ ዓይነት ህድኣት ወይ ምጽንናዕ ይስምዓካ፧

ቲቪቲ ትግራይ መቀለ ዝብል ኣብ ፃዕዳ ድሕረ ባይታ ይርከብ ። እዚ ትቪቲ ኣዙይ ኣበይ ቦታ ይርከብ መዓዘ ተመስሪቱ ብ መን ?

ፃዕዳ ሹግርቲ ፣ ጅንጅብል ፣ ቃርያ፣ ዝተፈላለዩ ኣትክልቲ ኣብ ኪሻ ን ዕዳጋ ቀሪቦም ኣለዉ ። ዋጋ ናይ ሕድ ሕዶም ክንደይ ይከውን ?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

ኣብዛ ጣውላ ኣብ ሸሓነ እንጀራ ተዘርጊሑ ወሰን ወሰኑ ጥቕላል እንጀራ ተገይሩሉ ኣሎ ፡ እቲ መብሊዒዑ ተቐሪቡ ዘሎ ዓይነት ፀብሒ' ኸ እንታይ እንታይ ይበሃል ?

ኣብ ደገ ኣብ ዝርከብ ክፉት ቦታ ብዙሓት ሰባት ተኣኪቦም። መብዛሕትኡ ህዝቢ ባህላዊ ጻዕዳ ኢትዮጵያዊ ክዳን ዝተኸድነ ኮይኑ፡ ሃይማኖታዊ ጽምብል ወይ ህዝባዊ ምትእኽኻብ ዘመልክት እዩ። ጸሓያዊ ፡ ሳዕሪ ዝበዝሖ ግራት፡ ጕንዲ ኣግራብን ኣግራብን ኣብ ድሕሪት ይርከብ።

ካብ ተክልታት ሓደ ዝኮነ ድንሽ ደቂ ሰባት ብዝተፈላለየ ኣሰራርሓ ዝምገብዎ እንትከውን፣ ንኣብነት ብችብሲን ጠጢቅካ፣ ብፀብሕን ካልኦትን ዝጥቀሙሉ ዓይነት ምግቢ እዩ።

ደስ በሃሊ ከልቢ እርአ ኣሎ፡፡ እዚ ፃዕዳን ፀሊምን ከልቢ ተመቻችዩ ተወጢሑ ኣሎ፡፡ ከልቢ ኣብ ገዛና ብምህላዉ እንታይ ዓይነት ረብሓ ንረክብ?

እዚ ዓቢይ ሕብራዊ ካብ ቀይሕን ወርቅን ዝተሰርሐ ባህላዊ ክዳንን ዘርኢ እዩ። ኣብ ላዕሊ ዘሎ ካብ ሐምላይ ዝተሰርሐ ኮይኑ ወርቂ ትሪም ዘለዎ እዩ። ኩሉ ባህላዊ ጽባቐ! ቀይሕን ወርቅን ክዳን፡ብሐምላይ ኣራቤስክ ዝተሸፈነ። ክብርን ልምድን ኣብ ሓደ ምስሊ ዘርኢ አዩ።

እዛ ጋል ኣንስተይቲ ኮይና ብዓብይ ብረድስት ገይራ ምግብ እዳብሰለት ትርከብ እንትከውን እዚ ዝበስል ዘሎ ብነዳዲ ሓዊ ኮይኑ እዚ ዝበስል ዘሎ ምግብ እንታይ ዓይነት ይከውን?

ካብ ውሽጢ ሓደ ዓቢ በዓቲ ከውሒ ዝረአ ትርኢት ትንፋስ ዝህብ እዩ። ኣብ ደገ ድማ ኣብ ጽሩይ መዓልቲ ኣብ ሰማይ ዓቢ ሰንሰለት ኣኽራንን ሰንሰለት ኣኽራንን ይርአ። እቲ ከባቢ ብተፈጥሮኣዊ ጽባቐ ዝመልአ ኮይኑ፡ ቅርጺ ኣኽራንን ኣኻውሕን ብብርሃን ብንጹር ይርአ።

እዚ ኣብ ጽርግያ ድኳን ክዳውንቲ ይርአ ኣሎ፡ ኣብ ቅድሚኡ ሰማያውን ጻዕዳን መዳበርያታት ታክሲ ደው ኢላ ኣላ፡ ኣብ ድሕሪት ድማ መሰረታት ናይ ሓደ ህንጻን ሓያሎ ብሓጺን ዝተሰርሑ ህንጻታትን ኣለዉ።

እዚ ብጸጋም መንደቕ እምኒ ደው ኢሉ፡ብየማን ድማ ካልእ ካብ እምንን ዕንጨይትን ዝተሰርሐ መንደቕ ኣሎ። ኣብ ማእከል ባህላዊ ሕብራዊ ክዳን ዝተኸድነ ሰብኣይ፡ኣብ የማናይ መንኵቡ ዓቢ ቦርሳ ሒዙ ይርከብ። ኣብ ድሕሪት ተፈጥሮኣዊ ሓመድን ንእሽቶ ስፍሓት ኣትክልትን ኣሎ።

ወጢሕ ዝመርገፂኡ ኮዮ ዝበሃል ደስ በሃሊ ናይ ደቂ ኣንስትዮ ስፒል ጫማ ይርአ ኣሎ፡፡ እዚ ጫማ ንምርጋፁ ምቹውነት ኣለዎ ዶ ትብሉ?

ጉማሬ ኣብ ዓበይቲ ቀላያትን ባሕርን መሬትን ዝነብር ኮይኑ ብጣዕሚ ገዚፍ ካብ ዝባሃሉ እንስሳታት ሓደ እዩ። ጉማሬ ሪኢኩም ዶ ትፈልጡ ?

ኣብ ፅርግያ ቆልዓ ሳይክል እናዘወረ ኣብቲ ጎኑ ማይ ዝፈስስ ጭቃ ርሕቅ ኢሉ ማኪና ኦኣባይ ቀያሕ ደዉ ኢላ ምኒባስ ስማያዊን ፃኦኣዱን ኣለዋ ።

እዚ ኣብ ዕዳጋ ዝርከብ ድኳን ፍረታት ዘርኢ እዩ። ብዙሓት ዓይነታት ፍረታት ኣብ ቅድሚት ኣብ ጽፉፍ መደርደሪ ተቐሚጦም ኣለዉ። ብድሕሪት ድማ መእተዊ ናይቲ ድኳንን ኣብ መንደቕ ጽኑዕ ምልክትን ይራኣዩ ኣለው።

ዝተፈላለየ ሕብሪ ዘሎዎ ላጲስ ን ናይ ፅሕፈት መሳርሒ ናውቲ ኣብ ሓደ ቦታ ተኣኪቦም ኣለዉ ። ዋጋ ናይቲ ላጲስ ክንደይ እዩ ?

ሓወልቲ ሰማእታት ኣብ ዝበሃል ናይ መቐለ ሓወልቲ ሰራዊትን፣ ሲቪላት ይርኣዩ እዮም፡፡ ስለምንታይ እዩ ሲቪላትን ሰራዊትን ኣብቲ ሓወልቲ ክቕረፁ ኽኢሎም ይመስለኩም?

ዮሃንስ ታደሰ ናይ መኪና ኣቁሑ መለዋወጢ ዝብል ፅሑፍ ብኣማርኛን እንግሊዝን ኣሎ ኣብ ክቢ ነገር ኒሳን ዝብል እውን ኣሎ ።ኣብ ካሊእ ሎጎ ዘና ዝብል እንታይ እዩ ?

ህዝቢ ራያ ብእስር ቁፅሪ ወፂኡ ብዓብዪ ሆታ በዓል የኽብር ኣሎ፡፡ እዚ ዓብዪ ፅንብል በዓል ጥምቀተ ክርስቶስ ንምኽባር ዝግበር ዶ እኸውን?

ናይ ብዙሓት ባልትና ባነር ኣብ ሓደ ተኣኪቦም ኣለዉ ። እቶም ባልትና ድማ ሰላም ፣ ለምለም ባልትና ይበሃሉ ። ኣብ ባልትና እንታይ ይምረት ?

እዚ ጨናኡ ዝጽውዓኒ፡ ሕብሩ ንልበይ ዝማርኽ ባህላዊ ቡን ክንደይ ጽብቕቲ እያ! ምጽንናዕን ኣጋይሽ ምቕባልን የምጽእ፡ እናተሃንፈፈ ዝመጸኒ ይመስል። ሕጂ ከምዚ ዝበለ ጥዑም ቡን እንተዝጥዕም ክንደይ ምጠዓም?

ናይ ኢትዮጵያ ብሮድ ካስት ኮርፖሬሽን አርማ ዝገልፅ እዩ፡፡ ኢቢሲ ዝብል ብሓፂሩ ብፃዕዳ ተፃሒፉ አብ ቀይሕ ሕብሪ ድሕረ ባይታ ዝርከብ ኮይኑ፤ ናይ ፋስ ቅርፂ ዝሓዘ እዩ፡፡

እዚ ካብ ጥርሙዝ ዝውሕዝ ብጫ ፈሳሲ ዝተመልአ ጥርሙዝ ብርጭቆ ዘርኢ እዩ። ኣብቲ ብርጭቆ ደቀቕቲ ንጣብ በረድ ኣለዉ። ኣብ ብርጭቆ ዝፈስስ መስተን ነጠብጣብ በረድን ናይ ናጽነት ስምዒት የመሓላልፍ። ቀሊልን ህዱእን ናይ መስተ ሰላም ዝገብር ምስሊ'ዩ።

ኣብዚ ሓንቲ ሓብቲ ኣብ ግራት ደው ኢላ እኽሊ ክትዓጽድ ትርአ። ኣከዳድናኣ ንባህላዊ ኣከዳድና ኢትዮጵያ ዘዘኻኽር ኮይኑ፡ ኣብ ሕቖኣ ጻዕዳ መቀነት፡ ኣብ ርእሳ ድማ ሕብራዊ ክዳን። እቲ ተፈጥሮኣዊ ብርሃን ጸሓይ ንሓይልን ቆራጽነትን ሓደ ተወላዲ ሓረስታይ ዘንጸባርቕ እዩ።

ብዘይ ጥርጥር! እዚ ኣብቲ ጀርዲን ኣዝዩ ፍሩይን ንጡፍን ቆጽሊ ዘለዎ ኣሕምልቲ ዘርኢ እዩ። ስዊስ ቻርድ፡- ኣብዚ ምስሊ ዝርአ ተኽሊ ስዊስ ቻርድ ኮይኑ፡ ኣባል ስድራቤት ቢትሮ እዩ።

ልስሉስ ህጻን ግልግል ወይ ጫቑት ዳክያ ካብ ከም በዓል ስቴይፍ ወይ ሊቪንግ ኔቸር ዝኣመሰለ ትረአ። ብጫን ቡናውን ጸጉሪ፡ ጸሊም ዓይኒ፡ ኣራንሺ ሕቑፈን እግርን ኣለዋ። ቀንዲ ሕብርታት እታ ጫቑት እንታይ እዮም?

ኣብዚ ኣርባዕተ ሰባት ኣብ ጥቓ ሓደ መሳርሒ ጂምናዝየም ኣብ ውሽጢ ገዛ ደው ኢሎም ይረኣዩ። እቲ መሳርሒ ዓቢ ብሓጺን ዝተሰርሐ መዋቕር ኮይኑ፡ኣብ ልዕሊኡ ንእሽቶ መትሓዚ ኢድ ኣለዎ። ብሓጺን ዝተሰርሑ ሰንሰለታትን ገለ ክፋላትን ኣብ መሬት ተዘርጊሖም ኣለዉ።

ሓንቲ አልባሶን ሳርዴታን ዝበሃል ዝተቆነነት ቀያሕ ጓል አንስተይቲ አብ ማእከል አልባሶ ቁኖ ወርቃማ ሕብሪ ዘለዎ ወርቂን ሚዶን ገይራ አብ ፀሊምን ሊላን ሕብሪ ትርከብ፡፡ እዞም መጋየፂታት 1ይ ደረጃ ወርቂ ድዮም?

እዚ ዝተፈላለየ ባህላዊ ኣከዳድና ዝተኸድኑ ጉጅለ መንእሰያት ኣብ ሓደ ቦታ ደው ኢሎም ብሓጎስ ተሓዋዊሶም ስእሊ ክወስዱ ይረኣዩ፡ እቲ ከባቢ ድማ ብግራትን ኣግራብን ዝተሸፈነ ምዃኑ ብንጹር ይርአ።

እዚ በንዴራ ናይ ሃገር እንትከውን ሰማያዊ ሕብሪ ኮይኑ ኣብ ማእከሉ ድማ ኮኮብ ስእሊ ብብጫ ሕብሪ ዝንህዎ ኮይኑ ብድሕርኡ ድማ ዘመናዊ ፎቅ ዝተሰርሐ እንትከውን እዝ ባንደራ ናይ መን ሃገር ይከውን?

እዚ ዓብይ ህንፃ እዚ ናይ ማሕበራዊ ማሕረሰብ ዝነብርሉ ኮንደምንየም እዩ። እዚ ንምንባሩ ድማ ብጣዕሚ ምቸት ዘለዎ እዩ። ኣበዚ እውን ቡዙሕ ሰብ ይነብር እዩ።

እዚ ክልተ ንኣሽቱ ኣጣል የርኢ። እቲ ሓደ ጻዕዳ ኮይኑ ቁሩብ ቀይሕ ምልክት ዘለዎ ክኸውን ከሎ፡ እቲ ካልኣይ ድማ ቡናዊ ኮይኑ ጻዕዳ ነጠብጣብ ዘለዎ እዩ። ኣብ ጥቓኦም ደው ኢሎም፡ ክጻወቱ፡ ብግራት ደረቕ ሳዕሪ ድማ ተኸቢቦም ይረኣዩ።

እቲ መልክዓ ምድሪ ልሙዕ ኮይኑ፡ ኣብ ማእከሉ ካብ እምንን ሕጡብን ዝተሰርሐ ንእሽቶን ክቢን ቐላይ ወይ ስልማት ዝኾነ ቐላይ ኣሎ። እቲ ፓርክ ብማሕበረሰብ እቲ ከባቢ ኣዝዩ ተፈታዊ ዝዀነ ስለምንታይ እዩ?

ኣብዚ ዝረአ ዘሎ ብለይቲ ዝበርህ ቀይሕ መንገዲን ናይ ብሽክለታ ስእሊ ዘርኢ እዩ። መብራህቲ ጎደናታት ብጐድኒ ኣሎ ይራኣዩ ኣለው፣ ኣብ ርሑቕ ድማ ድሙቕ ህንጻታት ይርአ።

እዚ ኣብ ማእከል ሰፊሕ ስፍሓት ሳዕሪ ዝተቐመጡ ዕስለ ህንጻታት ዘርኢ እዩ። እቲ መልክዓ ምድሪ ብሳዕሪ ዝበዝሖ ግራውቲ፡ ንኣሽቱ ኣግራብን ኣብ ርሑቕ ዝርከቡ ኣኽራንን ዝተዓብለለ እዩ። ብሓፈሻ ኣኽራናትን ስፍሕ ዝበለን ከተማዊ ከባቢ እዩ።

ዝተፈላለዩ ናይ ፍራምረ መሸጢ ከም ኣራንሽን ካልኦትን ንደቂ ሰባት ንምግብነት ዝውዕሉ ዝሽየጠሉ ቦታ እንትከውን፣ ፍራምረ ንጥዕና ደቂ ሰባት ኣገዳስን ኣድላይን እዩ።

ሰባት ስልጠና እንትወስዱ ይርአዩ ኣለዉ፡፡ ኣብዚ መስሊ መሰልጠኒ ኣብ ፊት ጠጠው ኢሉ ሰልጠንቲ ድማ ኮፍ ኢሎም ኣለዉ፡፡ ስልጠና ንምንታይ ዕላማ እዩ ዝወሃብ?

ኣገዳሲ ዲፕሎማስያዊ ኣኼባ! ኣብቲ ክፍሊ ሓያሎ ሰባት ኮፍ ኢሎም ኣለዉ። ብድሕሪኦም ክልተ ባንዴራታት ብንጹር ይረኣያ። እቲ ሓደ ባንዴራ ኢትዮጵያ እቲ ካልኣይ ድማ ባንዴራ ዓረብ ሊግ እዩ። እቲ ህዝቢ ኩሉ ኣኽባሪን ኣብ ዕላል ዝተዋፈረን ይመስል።

ዘመናዊ ናይ ቤት ጽሕፈት ዋዕላ ክፍሊ ዘርኢ እዩ። ኣብ ዙርያኡ ነዊሕ ናይ ዕንጨይቲ ጠረጴዛን ሓያሎ መንበርን ኣሎ። ኣብ ድሕሪት ድማ ትርኢት ከተማ ዘለዎ ዓቢ መስኮት ኣሎ። ዕላማ ናይቲ ዝተርኣየ ክፍሊ እንታይ እዩ?

ሸክላ ጥብሲ ኣብ ሸክላ ሓዊ ካብ ናይ ብዕራይን ጤልን ስጋ ዝተሰረሓ ዓይነት ምግቢ ብእንጀራን ሚጥሚጣን ደቂ ሰባት ዝምገብዎ ዓይነት ምግቢ እዩ።

ኣብ ኮብልስቶን ናይ ሰብ ኣብ መንገዲ ዘዕርፈሉ ቦታ ብስሚንቶ ዝተሰርሐ ኮፍ መበሊ ኣሎ ። ብድሕሪት ድማ ተክልታት ኣሎ ። እዚ ቦታ ኣበይ እዩ ?

እዚ ኣብ ወሰን ጽርግያ ዝርከብ ድኳን መጻሕፍቲ ዘርኢ እዩ። ብዙሓት መጻሕፍቲ ኣብ መደርደሪታት ተደራሪቦም ይርከቡ፣ ገሊኦም ድማ ብዛዕባ ናጽነትን ታሪኽን መዘናግዕን ሓበሬታን ዝገልጹ መጻሕፍቲ ይመስሉ። ካብዘን መጻሕፍቲ ኣየነይቲ ክትገዝእ ምመረጽካ?

ማህቶተ ጥበብ ብልስን ግእዝ እትብል መፅሓፍ ብፃዕዳ ሕብሪ ተፃሒፉ አብ አልኮል ሕብሪ ይርከብ፡፡ አርባዕቱ እንስሳ ዘለዉዎ ምስሊ አብ ማእከሎም ቡዙሓት ናይ መላእክቲ ስእሊ ዘለዎ እዩ፡፡ ብግእዝ ዝንበብ ብዙሕ ሚስጢር ዝሓዘት እያ፡፡

እዚ ኣረጊት መጽሓፍ ቤተ ክርስቲያን እዩ ዘርኢ። እቲ መጽሓፍ ብቆርበት ዝተኣስረ ኮይኑ፡ ገጻቱ ብበረኸትን እዋናዊ ታሪኽን ዝተመልአ ይመስል። እዚ ክብሪ ታሪኽን መንፈሳውነትን ዘንጸባርቕ ጥንታዊ ቅርሲ። ሓበንን ምክብባርን ዘነቓቕሕ ቅርሲ እዩ።

እዛ ተኽሊ እኽሊ ክንደይ ጽብቕትን ጠቓምን እያ! እቶም ቀጠልያ ዕስለታት ብልጽግና ናይቲ ዝመጽእ ቀውዒ የበስሩ። ምልክት ተፈጥሮኣዊ ህይወት እዩ። እዚ እንታይ ዓይነት ተኽሊ እዩ?

እዚ ግራት ናይ ሕርሻ መሬት ዘርኢ እዩ። ቀጠልያ ቆጽሊ ዘለዎም ተኽልታት ካብሎ ኣብቲ መሬት ብስርዓት ይትከሉ። ነፍሲ ወከፍ ተኽሊ ካብቲ ካልእ ንእሽቶ ርሕቀት ተተኺሉ። እቲ ከባቢ ብተፈጥሮ ዝበርህ ኮይኑ ተስፋ ዘለዎ ናይ ሕርሻ ኣጠማምታ ዘርኢ እዩ።

ጽቡቕ ጌርካ ዝተሰርሐ ተፈጥሮኣዊ ቅዲ ጸጉሪ ኮይኑ፡ ኣፍሮን ጭራ ፈረስን ዘወሃህድ እዩ። እዚ ቁኖ ቅዲ እ/ያ ትቅደም ወይ ክንፊዓሳ ዝባሃል እዩ ። እቲ ሓፈሻዊ ቅዲ ጸጉሪ ጽሩይን ዘመናውን ይመስል። እዚ ቅዲ ጸጉሪ ብትግርኛ እንታይ ይበሃል?

ዓፃኢት መኪና እንዳዓፀደት ትርከ ኣላ፡፡ እዛ መኪና ንሰፊሕ ናይ ሕርሻ ቦታ ብቕፅበት ዓፂዳ ትውድእ እያ፡፡ ገፀ ምድሪ ከባቢና ግን ነዛ መኪና ይምችው ዶ?

እዚ“ሰናይ ጉዕዞ”ዝብል ዓቢ ምልክት የርኢ። ኣብ ትሕቲ እቲ ምልክት“ኣክሱም ጆን ራብዓይ መንገዲ ኣየር”ዝብል ጽሑፍ ኣሎ። ኣብቲ ምልክት ክልተ ሰባት ኣብ ልዕሊኡ ኮፍ ኢሎም፡ናይ መገሻ መመልከቲ ሒዞም ይረኣዩ። እዚ ምልክት ናብ መዓርፎ ነፈርቲ ንምብጻሕ እንታይ ኣንፈት ከም ዘመልክት ትፈልጡዶ?

ኣብዚ መስመር ዘለዉ ገዛውቲ ኩሎም ናይ ስራሕ ቦታታት እዮም፡፡ እዞም ገዛውቲ ናይ ስራሕ ቦታ ምዃኖም ብምንታይ ምልክት ክንፈልጦም ንኽእል ይመስለኩም፡

እዚ ሎጎ ናይ ሆላንድ ዳይሪ ዝተባህለ ናይ ኢትዮጵያ ናይ ጸባ ትካል እዩ። እቲ ኣርማ ብቐጠልያን ሞላሊት ቅርጺ ዘለዎን ማሕተም ዝተኸበበ ኮይኑ ጫፍ ማዕበል ዘለዎ እዩ።

ኣብ ሰለስተ ቦታ ዝተፈላለዪ ቖፅሊ ተቀሚጦም ኣለዉ ። እቶም ቆፅሊ ሓምለዋይ ሕብሪ እንትህልዎም ንማንታይ ጥቅማ ጥቅሚ ወይ መድሓኒት ንጥቀመሎም ።

ካብ ኣብ ሃገርና ካብ ዝርከቡ ብስፖርት ጉያ መዳይ ኣዝዮም ፅቡቅ ውፅኢት ካብ ዘምፅኡ ሓደ ዝኮነን ኢትዮጵያዊ ኣትሌት ናይ 21 ክፍለ ዘመን ፅቡቅኣፍሪካዊስፖርተኛ ዝተባህለ መን እዩ?

ኣብ ትግባር ካብ ዝርከቡ ቤት ዕዮታት እቲ ሓደ እንትኸውን ነቲ ገባራይ ንክጥንቀቅን ንክዘጋጀውን ካብ ዝሕግዙ ትንበያታት የቅርብ። እዚ ትንበያታት ብሙሉእ እኳ ተኣመንቲ እንተይኾኑ ገባራይ ክከታታሎ ይግባእ።

እዚ ብባህላዊ ኣቑሑት ዝመልአ ድኳን እዩ። ብጸጋማይ ሸነኽ ድማ ኣብ ቀይሕ መደርደሪታት ብዙሓት ብኢድ ዝተሰርሑ ስልማትን መንጠልጠሊ ኣንሶላትን ኣለዉ። ኣብቲ ማእከላይ መደርደሪ፡ ብጽፉፍ ዝተሰርዑ ባህላዊ ቅርጺ ዘለዎም ቅርጻታት፡ ባህላዊ ኣቁሕታት፡ ሕብራዊ ሸኽላታትን ዝተቐርጹ ቅርጻታትን ኣለዉ።

እዚ አብ ጥንታዊትን ታሪካዊትን ከተማ አክሱም ዝርከብ ኮይኑ አብ ብ እምኒ ዝተፀረበ ቅርፂ ገይሮም ዝትሰርሐ መካከብያ እንትኮን እዚ ቦታ አበየናይ ቤተክርስትያን ይመስለኩም?

ሰማያውን ጻዕዳን ናይ ደቂ ኣንስትዮ ወይ ናይ ደቂ ተባዕትዮ ስላይድ እዮም። እተን ክልተ ጫማታት ጎኒ ንጎኒ ተቐሚጠን ኣለዋ። እቲ ታሕተዋይ ክፋል ሰማያዊ ኮይኑ ወሰናስኑ ድማ ጻዕዳ እዩ። ጸሊምን ኣራንሺን ቅርጺ ዘለዎም እዮም። ረሳሕን ኣረጊትን ይመስሉ።

ድምፃዊ ሰለሙን ሃይለ ይባሃል ። ብርክት ዝበሉ ድርፍታት ኣለዎ ። ካብቶ ድርፍ ታት ንምጥቃስ ዝኣክል ናይ ቀደም ገዛና ትብል ኣላቶ ።ኣልበም ከ ሰሪሑ ዶ ?

መናኣሰይ ንኣቦታት ንበረከት ኢል ኢሎም እግሮም እናሓፀቡ ይርከቡ ። እቶም ኣቦታት ሃይማነት ድማ መስቀል ሒዙም ኣለው ። ንስካትኩም ንኣቦታት ሓፂብኩም ትፈልጡ ዶ ?

ኣብ ጎጆ ገዛ በሪ ብጨርቂ ዝተሰርሐ ኣብቲ ደገ ክልተ ኣናእሽተይ ኣጣል ኣለዋ ኣብቲ ድሕሪት ዓብይ ኦም ኣሎ ። እቲ ቦታኣበይ እዩ?

ኣብ ትግራይ ብዙሓት ዓይነት ድዛይንን ዝተፈላለዩ ፅሑፋትን ዘለዎም መሳቅል ይስርሑ። እዞም ዓይነታት መሳቅል ኣብ ቤተ እምነታት ኣብ ከባቢ ጎደናታትን ይሽየጡ። ንስኹም ኸ ብምንታይ ዓይነት ዝተሰርሓ መቅሰል ትፈልዉ?

እቲ ቁም ሳጡን ርቡዕ ኩርና መብዛሕቲኡ ክፍሊ ኣካሉ ካብ ዕንፀቲ እቲ ውሱን ቦታ ድማ ካብ ሓፂን ዝተስርሐ ኣርማድዮ ወይ ድማ ቁም ሳጡን ይበሃል፡፡ እቲ ኣርማድዮ ንምንታይ ይጠቅም?

ኣሸንዳ ካብ ባህላዊን ሃይማኖታዊ በዓል ሓደ እዩ ። እቲን ደቂ ኣንስትዮ መቀነት ተቀኒተን ከቢበን እናተፃወታ ይርከባ ። እቲ ኣብ መዓንጠአን ኣሲሮንዖ ዘለዋ ቆፅሊ እንታይ ይባሃል ?

እዚ ክልተ ዓይነት ሕብርታት መሰንተር እንትከውን እዚ መሰንተር ንብርትዕ ዝበለ ፅግሪ መሰንተር እንትከውን ብኣብዛሓ ንከመይ ዝበለ ፀዎታ እዚ መሰንተር ክጥቃመሉ ይክእል?

ኣብ ልዕሊ ዕራት ንፋስ ዝመለኣ ነፋሒቶ ተንጠልጢሉ ኣሎ ። እቲ ዕራት ብ ትክክል ተነፂፉ ኣሎ ። ዋጋ እቲ ዕራት ክንደይ ይከውን ?

መፋለጢ፦ እዚ ቴድሮስ ኣደባባይ ፒያሳ ዝብል መፋለጢ ካብ ሓፂን ዝተሰርሐ ብፃዕዳ ፅሑፍ ተፃሒፉ ኣሎ። ንስካትኹም ከ ኣብ ስራሕኹም መፋለጢ ትጥቀሙ ዶ ?

ኣብዚ ዝረአ ዘሎ ጨናፍሩ ተቖሪጹ ዝነበረ ኣረጊት ገረብ ኣብ ማእከል ረጒድ እዩ። እዚ ንጣብ ቀጠልያ ኣትክልቲ ደው ኢሉ ይርአ ኣሎ።

ሓደ ህፃን ብ ሻምቦቆ ዝተሰረሕት ጃልባ ሒዙ ኣብ ግዙፍ ማያዊ ኣካል ይንቀሳቅስ ኣሎ ። እቲ ቆልዕ ኣብ ኪሳዱ ነፀላ ኣብ ኢዱ ድማ ናይ ጅልባ ምንቀሳቀሲ ሒዙ ይርከብ ።

ትግራይ ኢንዱስትርያል ፓርኪ ዲቨሎፕመንት ኮርፖሬሽን ዝብል ብ ብጫ ሕብሪ ዝተፀሓፈ ኮይኑ እቶም ካልእት ድማ ብ ፅዕዳ ሕብሪ ዝተፀሓፉ እዮም ድሕረባይትኦም ድም ሓምለዋይ እዩ ።

እዚ ወንበር ዝበዘሖ ካፌ እዩ ሓደ ሰብ ኮፍ ኢሉ ኣሎ እቲ ካፌ ባህላዊ እቅሑት ኣለውዎ ። እዚ ዓይነት ካፌ እንታይ ዕይነት ሕድሳት ክግበረሉ ይኽእል ?

እስፔሻል እህልና ሸቐጣ ሸቀጥ ዝብል መፋለጢ ኣብ ዘለዎ ዕሙር ዳንዃን ብዙሕ ነገር ቀሪቡ ኣሎ፡፡ እኽሊ ኣብ ድንዃን ምቕራቡ ብሓቂ ፍሉይ ወይ ስፔሻል ከብሎ ዝግባእ ዶ ኣይኮነን?

ኣብቲ ናይ ስፖርት ሜዳ ቀይሕን ፃዕዳን፣ ፃዕዳን ቆፃልን ቀይሕን ፃዕዳን ዕጥቂ ገይሮም ሰለስተ ደቂ ተባዕትዮን ክልተ ደቂ ኣነስትየን ኣለዉ፡፡ ኣብ መወዳእታ መነነኦም እዮም ከሸንፉ?

ሓምለዋይ ተክሊ ሱሩ ተቆሪፁ ን ተሓፂቡን እብ ሓደ ቦታ ተቀሚጡ ኣሎ ። ሹም ናይዚ ተክሊ ን ጥቅማ ጥቅሚ እንታይ እዩ ?

መብዛሕቲኡ ግዜ ደቂ ኣንስትዮን ደቂ ተባዕትዮ ብሓደ ዝገብርዎ ኮይኑ ሰማያዊ ሕብሪ ዝሓዘቀይሕ ሕብሪ መእሰሪ ዘለዎ ዓይነት እንታይ ይብሃል ሽሙ ?

ሰባት ጀሪካናት ሒዞም ተኣኪቦም እኔዉ፡፡ እዚ ኩነታት ናይ ዝገጠሞም ሕፅረት ማይ መግለፂ እዩ፡፡ እዚ ፀገም ህዝቢ ሓቢሩ ክፈትሖ ዘይኽእል ድዩ?

እዛ መኪና ኣብ ኢትዮጵያ ኣብ ጥቕሚ ትውዕል ምህላዋ ዘመልክት እዩ። ብድሕሪት መንደቕ ሓጺን ሞገድን ገለ ኣትክልትን ይርአ። ኣገዳስነት ከምዚኦም ዝበሉ ንኣሽቱ ቫናት ኣብ ስርዓታት ህዝባዊ መጓዓዝያ ከተማታት እንታይ እዩ?

ሰባት ኣብ ዘለዎም ባህግን ድልየትን እዮም ዝነጥፉ። ስለዝኾነ ድማ ናይ ወዲ ተባዕታይ ወይ ጓል ኣንስትየቲ ስራሕቲ ተባሂሎም ኣይክፈሉን። ካብኣቶም ድማ ሰባት ናይ ውሽጢ ዓዲ ይኹን ናይ ውጪ ዓዲ ናይ ምግቢ ምድላው ይመሃሩ።

አብ ትግራይ ካብ ዝርከቡ ድምፃውያን ካብ ዝኮኑ ሓደ አማኒኤል እንትኮውን ንፈተውቱን ንተመልከቱነ ብርክት ዝበለ ነፃላ ዜማታት ዝስርሐ ድምፃዊ እዩ ።

ገፃ ብክልተ ኢዳ ሒዛ ካብ ግንባራ ክሳብ ደረታ ምስሊ ዘለዋ ጓል ኣነስተይቲ ኣብ ቅድሚኣ ሓደ ዝትቀረፈ በነናን ብዝሕ ዝብሉ ድማ ዘይተቀረፉ በነናን ኣለዉ፡፡ እታ ቆልዓ ንምንታይ እያ ብክልተ ኢዳ ገፃ ሒዛ?

ናይ ደቂ ኣንስትዮ ሳሎን መሳርሒ ን ሓንቲ ጋል ኣንስተይቲ ፀጉራ ትስራሕ ኣላ ። ሓንቲ ጋል ኣንስተይቲ ፀጉራ ንክትስራሕ ክንደይ ዝአክል ወጪ ትገብር ?

እዚ ዝረአ ዘሎ ሰለስተ ሰባት ባህላዊ ክዳን ተኸዲኖም ኣብ ሓደ ቅርዓት ደው ኢሎም እዮም። ክዳውንቶም ብዝተፈላለየ ሕብርን ቅርጽን ተሰሊሙ ይረኣያ ኣለዋ፡ ኣግራብን ገዛን ኣብ ድሕሪት ከምዘሎ ዘርኢ'ዩ።

ኣትክልትን ፍራፍረን ኣብ ጥዕና ወዲ ሰብ ብፍላይ ድማ ኣብ ጥዕና ህፃውንቲ ብዙሓት ጥቅምታት ስለዘለም ንምግብነት ክንጥቀመሎም ይግባእ። ስለዚ ጥዕና ህፃውንቲ ምህላው ጥዕና ሓንቲ ሃገር ምህላው እዩ።

ዝተፈላለየ ሕብሪ ዘለዎ ፅሟቕ ኣብ ብርጭቆ ቀሪቡ ኣሎ፡፡ እዚ ፅሟቕ ፍሉይ ሽሙ ስፕሪስ ይበሃል፡፡ ስፕሪስ ክብልዎ ዝኸኣሉ ስለምንታይ እዩ ዝመስለኩም?

ከም ድንሽ፣ ዕጉርቲ ፃዕዳ፣ ቀይሕ ሱር፣ ጉዕ በርበረ ዝብሉ ዓይነታት ኣሕምልቲ ገደና ዝብሃሉ ዓይነት ተክልታት እዮም፡፡ ንወዲ ሰብ ዝህብዎ ጥቅሚ ብ% ናይ መንኦም ይበልፅ?

እዚ ሓንቲ ታሪኻዊት ወይ ጥንታዊት ሰበይቲ ጻዕዳ ሻውል ተኸዲና ብደቂቕ ጸጉሪ ተሸፊኑ ዘርኢ እዩ። እቲ ስእሊ ጥንታዊ ኮይኑ ብጸሊምን ጻዕዳን ዝተሰርሐ እዩ። እዛ ሰበይቲ እንታይ ዓይነት ዘመናዊ ምስሊ እያ ተደሪኻ ትመስለካ?

እዚ ዓብይ ገዛ ዝርአየና ዘሎ ናይ ድምላይት መብራህቲ ዝተሰቀሎ ኮይኑ እዚ መብራህቲ ድማ ብጫ ሕብሪ ዘለዎ እዩ። ነቲ ገዛ ድማ ብጣዕሚ ደስ ዝብል ጌርዎ ኣሎ።

ኣብዚ ብዙሓት ጻዕዳ ክዳን ዝተኸድኑ ሰባት፡ ኣብ ሰንበት ወይ በዓል ዝመስሉ፡ ብኮብልስቶን ዝተሰርሐ ጎደና ክጓዓዙ ይረኣዩ። ነዊሕን ሕብራዊን በትሪ ኣብ ኢዶም ሒዞም ኣለዉ። ኣብ ድሕሪት ቀጠልያ ክዳን ዝተኸድኑ ሰባት ብጎኒ ድማ ብዝተፈላለየ ሕብሪ ዝተቐብኡ ገዛውቲ ይረኣዩ።

ኣብ ዉሽጢ ገዛ ብጣዕሚ ደስ ዝብል ናይ ቡና ኣቀራርባ ኣሎ ብተወሳኪ ባህላዊ ኣቁሕት ኣለዉ ። ዋጋ ናይ ሓደ ጀበና ክንደይ እዩ ?

ብኣርተፍሻል ተቆኒና ኣብ እዝና ወርቂ ወይ ድማ መጋየፂ ገይራ ቁፅል ዝብለ ሽፎን ተኸዲና ኣብ ክልተ ኢዳ ቅይሕ ዝብለ ሕብሪ ዘለዎ ክቢ ነገር ሒዛ ኣላ፡፡ እታ ኣብ ኢዳ ሒዛታ ዘላ ነገር ሽማ እንታይ ትበሃል?

ከመይ ዝበለ ዜደንቕን ባህ ዘብልን ዓወት እዩ! ሓንቲ ጓል ኣንስተይቲ ጎያዪት መስመር መዛዘሚ ውድድር ማራቶን ኦሳካ ክትሰግር ከላ፡ ቅልጽማ ኣልዒላ ብዓወት ክትዘልል ከላ ዘርኢ እዩ።

ናይቀደም ኣዴታት ዝጥቀማሉ መጋየፂ ሕዚ ደቂ ኣሸንዳ ዝጥቀማሉ ካብ ነሃስን ብሩርን ናይ ክሳድ መስቀላትን ካልኦትን ኣለዉ እዚ ክቢ ናይ ክሳድ እንታይ ተባሂሉ ይፅዋዕ ?

ሰለስተ ዓበይቲ መኻኺን ብጣዕሚ ነዋሕቲ ኣብ ዝኾነ ናይ መዕረፊ ቦታ ጠጠው ኢለን ይረኣያ ኣለዋ ፡ እዘን መኪና ሹመን እንታይ ይበሃላ ?

እዚ ዝተፈላላዩ ናይ ሂወት ታሪክ ናይ ቦታ ይኩን ናይ ሰብ ዝነበሮም ሕልፍ ሂወት ናይ ዝተፈላለዩ ነገስታት ዝገልፅ ቤተ መፃሐፍት እንትከውን እዚ ቦታ ኣበይ ይርከብ ይመስለኩም?

ደስ በሃልቲ ብጫ ወርቃማ ሕብሪ ዘለዎም ሸንሸል ናይ ክሳድን ኢድን አብ ሰማያዊ ድሕረ ባይታ ክቢ ቅርፂ ሰሪሖም ተቀሚጦም ይርከቡ፡፡ እዞም ወርቃማ መጋየፂታ አብ ቀይሕን ሓመደዋይን ድሕረ ባይታ ይርከቡ፡፡

ኣብዚ ዝተዳለወ ምግቢ ኣዕዋፍን ኣብ ጥቓኡ ዝርከብ ኣቕሑን ዝሓዘ ዓቢ ሻሓነ ተቐሚጡ ኣሎ። ብዙሓት ኣእዳው ጽፍሮም ተጠቒመን ካብቲ ጻሕሊ ምግቢ ይእክባ ኣለዋ። ብሓባር ምብላዕ ምስ ኣትሞስፊየር ቀሊልን ተፈጥሮኣዊን ቀዳምነት እዩ።

እዛ መንኮራኹር ኣብ ጠፈር ኣብ ዘሎ ከባቢ እያ ትዝምቢ ዘላ፡፡ መንኮራኹራት እንታይ ዓይነት ረብሓታት ስለዝህባና ኢና ናብ ጠፈር ነወንጭፈን ትብሉ?

ኣዝዩ ዕሙር ናይ እኒ ማንጐ ኣግራብ ይርአ ኣሎ፡፡ ማንጐ ምቁር ፍረ ዘለዎ እዩ፡፡ ዋግኡ እውን ክቡር እዩ፡፡ ሰባት ኣብ በሪ ገዝኦም ከምዚ ዓይነት ጠቓሚ ተኽሊ ዘይተኽሉ ንምንታይ እዩ?

ኣብ ኣዲስ ኣበባ ኢትዮጵያ ዝርከብ ዕዳጋ መርካቶ ዘርኢ ኮይኑ፡ ኣብ ኣፍሪቃ ዝዓበየ ዕዳጋ ክፉት ኣየር ተባሂሉ ዝፍለጥ! ብድሙቕ ቀይሕ፣ ቀጠልያን ብጫን ዝተሰርሑ ሰፊሕ ዝርዝር ባህላዊ መሶብን መሶብን (መሶብ እንጀራ) ኣብ ምርኢት ይቐርብ!

ኣብቲ ምስሊ ከም እንዕዘቦ ኣብ ልዕሊ ደፍተር ናይ መገናፈሊ ቡና ኣዛን ንርኢ ኣለና። እዚ መገናፈሊ እዚ ኣብ ልዕሊ ደፍተር ይቅመጥ ድዩ?

ባህሊ ናይ ኢ/ያ ዓድና ብጣዕሚ እዩ ደስ ዝብል እዚኣቶም ናይ ቐደም ጉጅለ ባህሊ ኾይኖም ባህላዊ ምርኢት እዮም ዘርእዩ ዘለዉ ፡ ጉጅለ ባህሊ እንታይ ይበሃሉ ነይሮም ?

ኣርማ ሚኒስትሪ ትምህርቲ ኢትዮጵያ ተራእዩ ኣሎ። ኣብ ማእከል ክፉት መጽሓፍ ኣሎ፣ እዚ ድማ ንፍልጠትን ትምህርትን ትምህርትን ዝውክል እዩ። ከባቢኡ ሰማያዊ ዓንኬል ብኣምሓርኛ ብእንግሊዝኛ ድማ “ሚኒስትሪ ትምህርቲ” ይብል። ንፍልጠትን ትምህርትን ናይ ተስፋን መንፈሳዊ ዕብየትን ይህብ ።

ብናይ ቀደም ስታይል ዝተሳእሉ ቤተሰብ ይርአዩ ኣለዉ፡፡ ንምምሳል እዩ እምበር ናይ ቀዳሞት ግርማ ኣበይ ክርከብ፡፡ ስእሊ ቀዳሞት ርኢኹም ዶ ትፈልጡ?

ዞባ ሰሜን ምዕራብ ማእከላይ ቤት ፍርዲ ምድብ መጋባእያ ዝብልፅሑፍ ዘሎ ኮይኑ ተክልታት ዝበዝሖ እዩ። ናይ ኤሌትርክ ገመዳት እውን ኣለው ።ኣበይ ኣከባቢ ዝርከብ ይመስለኩም?

እዚ ኣብ ልዕሊ ሐምላይ ጨርቂ ዝተቐመጡ ባህላዊ ቅዱሳት ነገራት ዘርኢ እዩ። ብጸጋም ሕብራዊ ጽሑፋት ዘለዎ መጽሓፍ ዝመስል ዕንጨይቲ፡ ብየማን ድማ ብሓጺን ዝተሰርሐ መስቀል ኣሎ።

ንኮካ-ኮላን ክልተ ዝተፈላለየ ጥርሙዝ ማይን ዝምልከት ምልላይ መወዓውዒ ዘርኢ እዩ። እዚ መወዓውዒ ቅናሽ ወይ ፍሉይ ቅድመ-ምድላው ብምቕራብ ዓማዊል ንምስሓብ ዝዓለመ እዩ። ካብቶም ዝተርኣዩ ፍርያት ኣየናይ እዩ ንሓደ ሊትሮ ዝኸበረ?

ብጣውላ ዝተሰርሑ ቁም ሳጥንን ኣርማድዮን እኔዉ፡፡ እዞም ምህርትታት ብናይ ከባቢ ዕንጨይቲ ዝተሰርሑ እዮም፡፡ ስለዚ ከዓ ብዙሕ ሰብ ደረጅኦም ትሑት ገይሩ እዩ ዝሓስቦም፡፡

ኣብ ማእከል ኣብ መንበር ኮፍ ኢሉ ዘሎ ሰብ ኣሎ። ኣብ ቅድሚት ሓያሎ ማይክሮፎናት፤ ኣብ ልዕሊኦም ዘሎ ምልክታት ንናይ ሚድያ ኩባንያታት ዘመልክት እዩ። እቲ ከባቢ ጽፉፍን መድረኽ ዝመስል መልክዕ ዘለዎን እዩ። ኣብቲ ስእሊ እንታይ ዓይነት ነገራት ይረኣዩ ኣለው?

እዚ ሓደ ዓቢን ቀርኒ ዘለዎን እንስሳ -ጸሊም ጭራም - ኣብ ርእሱ ክልተ ዓበይቲ ቀርኒ ዘለዎ ዘርኢ እዩ። ከቢድ ኣካል፡ ረሳሕ ቆርበት፡ ድልዱል መልክዕ ዘለዎ እዩ። ኣብ ተፈጥሮኣዊ ሜዳ ደው ኢሉ እዩ ዝረአ። እዚ እንታይ ዓይነት እንስሳ እዩ?

ቆስጣ ንመሸጣ ቀሪቡ ይርአ ኣሎ ፡፡ ቆስጣ ካብቶም ንጥዕና ኣገደስቲ ዝኾኑ ምግብታት ሓደ እዩ፡፡ እዚ ምግቢ መዓንጣ የለስልስ እዩ፡፡ ካልእ ኸ እንታይ ይጠቅም?

ኣብዚ ክፍሊ ሓደ ተመሃራይ ጥራሕ ዝቕመጠሎም ወናብርን ጠረጴዛን ተሰሪዖም ተቐሚጦም እኔዉ፡፡ እዞም ወናብርን ጠረጴዛን ንነፃነት ተመሃራይ ዘበርክትዎ ነገር ኣሎ ዶ?

እዚ ኣዝዩ ከቢድን ብተፈጥሮኣዊ ቅርጺ ዘለዎን ኣቃውማ ከውሒ እዩ ዘርኢ። መልክዕ መስኮት ወይ ኣብ ውሽጡ ዝተቖርጸ ጉድጓድ ዘለዎ ኮይኑ፡ኣብ ማእከሉ ንእሽቶ መኽፈቲ ኣለዎ። እቲ ከውሒ ብብርሃን ጸሓይ ጽቡቕ ስለ ዝበርህ ሕብሩ ወርቃዊ እዩ። ኣብ ድሕሪት ሳዕርን ኣኻውሕንኣግራብን ኣለዉ።

ድስ ዝብል ፋፋትያ ማይ ከም ዝንህ እንትከውን ብኣግራባት ዝተሸፈነ እንትኮን ሓንቲ ጋል ኣንስተይቲ ቀያሕ ሕብሪ ኮይና ፅብቅት እንትትኮን እዛ ጋል ኣንስተይቲ ሰልስተ ዓይነት ሕብሪ ዝተከደነት ኮይና እዚ ሕብሪ እዚ ናይ መን ባንደራ ይ መስለኩም?

ናይ ቀደም ወለድና ከምዚ ሎሚ ናይ ፋብሪካ ምህርቲ ዝኾኑ ጫማታት ኣይነበርዎምን፡፡ ባዕሎም ዝሰርሕዎም ጫማ አዮም ይገብሩ ነይሮም፡፡ ካብዚኦም ሓደ ሳእኒ እንደርታን እዩ፡፡ እዚ ካብ ምንታይ ይስራሕ?

ዝተቐለወ ቡን እኒሀ፡፡ ኣብ ማእኸሉ ድማ ትኩ በለኽለኽ እናበለ ዝርአ ቡና ኣብ ብርጭቆ እኒአ፡፡ እዚ ደስ በሃሊ ናይ መፋለጢ ምስሊ እዩ፡፡

ብዙሓት ወታደራት ኣብ ቅድሚኦም ዲሽቃ መሳርሒ ኣቀሚጦም ብ ወተሃደራዊ ኣቃም ደው ኢሎም ኣለዉ ። ጠቅላላ ናይ ዲሽቃ ክብደት ክንደይ እዩ ?

እቲ ጎቦ ብ ሓምለዋይ ኣትክልቲ ዝተሸፈነ እዩ ። ኣብ ልዕሊ እቲ ጎቦ ሓያል ደመና ኣሎ ። ካብ ሓደ ሄክታር ክንደይ እቶት ኣለዎ ?

እዚ ኣርባዕተ ዝተፈላለዩን ዘደንቑን ተፈጥሮኣዊ ትርኢታት ዘርኢ እዩ። ብጸጋም ሰባት ብጎልጎል ከረን ክጓዓዙ እንከለዉ፡ብየማን ድማ ገማግም ባሕርን ማዕበልን ይረአ። ኣብ ማእከል ድማ "ኢድሎስእ እስኬ እንተል" ዝብል ጽሑፍ ይረአ። እዞም ተፈጥሮኣዊ ዓይነታት ኣበይ ከም ዝርከቡ ትፈልጡ ዶ?

ኣብ ውቕሮ ዝርከብ ሎጅ ኮይኑ፡ ኣብ ርእሲ ኣኽራን ተቐሚጡ ንከተማ ሑክሮን ኣብ ከባቢኣ ዝርከቡ ኣኽራናትን ቆላታትን ዝጥምት እዩ። እቲ ሎጅ ባህላዊ ክቢ ህንጻ ኮይኑ ናሕሲ ሳዕሪ ዘለዎ እዩ። እዚ "ውቕሮ ሎጅ" ኣብ ኣየናይ ዞባ እዩ ዝርከብ?

እዚ ሓንቲ ሓረስታይ ሰበይቲ ኣብ ኢዳ እኽሊ ሒዛ ኣብ ግራት ደው ኢላ ትርአ። ኣብ ሰማይ ብዓበይቲ ደበናታት ዝመልአት መዓልቲ እያ፡እታ ሰበይቲድማ ኣብ ኢዳ እኽሊ ሒዛ ኣብ ምእካብ ትርከብ። እታ ሰበይቲ እንታይ ዓይነት ናይ ሕርሻ ስራሕ እያትሰርሕ ዘላ?

እዚ ቡሩሽ ይባሃል ። እዚ ቡሩሽ ንዝተፈላለዩ ናምቅባ ስራሕቲ ከሳልጠልና ይክእል እዩ። እዙ ቡሩሽ ድማ ካብ ትርር ዝበለ ፀጉሪ ዓይነት ዝተሰርሓ እዩ።

እዚ tmh ሚድያ እንትከውን እዚ ሚድያ ድማ ኣብዚ ሰዓት ስርሑ ጠጠው ኣቢሊ እእዩ ዘሎ። እዚ ምድያ እዚ ንህዝቢ ትግራይ ኣብቲ እዋን ዕፅዋን ድምፂ ዝኮኖ ሚድያ እዩ።

ናይ ፋብሪካ ወይ ፊልድ ሰራሕተኛታት ዝገብርዎ ጫማን ሄልሜትን እኒሆ፡፡ እዚ ጫማን ቆቢዕን ንሞያውያን ከም ናይ ስራሕ ቅድመ ኩነታ ኮይኑ ዝቐርብ እዩ፡፡ ሙያዊ መልክዕ ድማ ይፈጥር፡፡

እዚ ብኣርባዕተ ሕብሪ ዝመጹ ዩኤስቢ ፍላሽ ድራይቭ እዮም - ጸሊም፡ ቀይሕ፡ ሰማያዊ፡ ከምኡ’ውን ቀጠልያ ዶብ ዘለዎም። እቲ ፍላሽ ምስ ሕብሩ ይዛረብ፤ ንበይኑ ደው ኢሉ፡ነቲ ምስሊ ንምቕራጽ ድሉው እዩ። እቶም ፍላሻት ድሉዋት ዝኾኑ ናይ ቴክኖሎጂ ስራሕቲ ኮይኖም፡“ዓይኒ ካሜራ”ተባሂሎም ይጽውዑ።

ኣብ ኣዲስ ኣበባ ዝርከብ ህንፃታት እንትከውን ብጥዕሚ ዝስሕብን ደስ ዝብል ቕርፂ ኣለዎ ። ብጣዕሚ ዝለመዕ ኣትክልቲ ን ባንዴራታት ኣውን ኣለዎ ።

ጫማ ናይ ደቂ ኣንስትዮ ኣብ ፃዕዳ ሕብሪ ተቀሚጡ ኣሎ ። ኣብቲ ጫማ ዘንፀባሪቅ መጋየፂ ኣለዎ ። ብ ድሕሪ እቲ ጫማ ተክሊ ኣላ ።

ካብ ንወድሰብ ልዕሊ ዓቀን እንተሰትዩ ኣዝዮም ጎዳእቲ ዝበሃሉ መስተታት ከም፣ ጎድካ ፣ ዊስኪ፣ ካልኦት መስተታትን ኣለዉ ። እዞም መስተታት ኣበይ ኣለዉ?

እዚ ነዳዲ ወይ ላፍጣ ዝህብ ብኣብዛሓ ከም ዝንህዋ ዝፍለጥ እንትከውን ኣብ መንጎ ድማ ክልተ ዓይነት ሕብሪ መኪና ከም ዝንህዋ እንትኮና እዘን መክና ናይ ገዛ መኪና ኮይነን እቲ መመልእ ላፍጣ ወይ ባዝልን ዝመልእ እንታይ ይብሃል?

እዚ ሰማያዊ ሽፋን ዘለዎ ናይ ሓጺር ጽሑፍ ደፍተር የርኢ። ኣብ ጸጋማይ ናይቲ ቦርሳ መግለጺ ናይቲ ዓቐን፡ 5" x 8"፡ 70 ገጻት፡ ከምኡ'ውን ካልእ ሓበሬታ ብዛዕባ እቲ ኣቕሓ ኣሎ። እዚ ደብተር እዚ ንምንታይ ዝጠቅም ይመስለኩም?

እዚ ኣብ ምስሊ ዝርአ ዘሎ ውሩይ ሰብ ኢንጂነር ስመኘው በቀለ ይበሃል፡፡ እዚ ሰብ ምስ ግድብ ኣባይ ዝተጣበቐ ታሪክ ዘለዎ ሰብ ብዘሕዝን ኩነታት ኣብ መስቀል ኣደባባይ ተቐቲሉ ከምዝተረበ ትፈልጡ ዶ?

ኣብ መደርደሪ ድኳን ዝተፈላለዩ ቸኮሌት ባር ብፍላይ ድማ ማርስን ቦውንቲን ዝበሃሉ ምልክታት የርኢ። እዞም ቸኮሌታት ክሳብ ክንደይ ተፈተውቲ እዮም ጉድኣት ከ የህልዎም ዶ?

ክልተ ፍቅረኛታት ፀሊም ክዳን ተከዲኖም ኣለዉ ። እቲ ሰብኣይ ፀሊም ሱፍ ን ፃዕዳ ሸሚዝ ተከዲኑ ኣሎ ። ድሕረ ባይትኦም ድም ሊላ ሕብሪ ኣለዎ ።